ኣብዚ ምስሊ እዚ እንሪኦ ጫማ ኾይኑ ዱፉን ጫማ ማለት እዩ። ዝበዝሕ ኽፋሉ ፀሊም ሕብሪ ዘለዎ ሕልፍሕልፍ ኢሉውን ፃዕዳ ሕብሪ ዘለዎ ዱፉን ጫማ ንርኢ ኣለና።

እዚ ንሪኦ ዘለና ምስሊ ድማ ናይ ትምህርቲ ሕብረተሰብ ናይ መፅሓፍ ተምሃራይ ማለት እዩ። ናይ ሻድሻይ ክፍሊ እቲ ገፅትኡ የሪአና ማለት እዩ።

እዚ እንሪኦ ዘለና ምስሊ ድማ ኣብ ውሽጢ ገዛ እንጥቀመሎም ንሓዊ ዝከውን ኣቁሑት ሓዊ መቃፀሊ ማለት እዩ ፀብሒ ክንሰርሐሉ ወይ ድማ ካልእ ነገር ክነገብረሉ እንጥቀመሉ ፈርኔሎታት ኢሉ እውን ካሻ ሕሩጭ ዝሓዘ ክኮን ይክእል እዩ፡፡

ኣብዚ እንሪኦ ምስሊ ድማ ኣብ ማእከል መሸቀጢ ዕዳጋ ድንኳን ማለት እዩ። ፓስታ ተዓሺጉ ዝሽየጠሉ ኣብ ላስቲክ ከሎ ንሪኦ ኣለና ማለት እዩ።

ኣብዚ ምስሊ ንሪኦዘለና ዘመሓዋትና ኣትከልትን ዝኮነ ሽንግርትን ዝበሃል ተኽሊ ሒዞም ንሪኦም ኣለና አኪቦሞ ናብ ዐዳጋ ንኻቅርብዎ ክከውን ይኸእል እዩ አኪቦሞ ሽንኩርትይ ማለት እዩ።

ኣብዚ እንሪኦ ዘለና ምስሊ ድማ ሙዚቀኛ ሰለሙን ባይረ ይበሃል። ኣብ ዕብየት ሙዚቃ ትግርኛ ናይ ባዕሉ ግደ እናተፃወተ ዝርከብ ሙዚቀኛ እዩ ። እዚ ምስሊ እዙይ ናቱ ምስሊ እዪ።

ኣብዚ ንሪኦ ዘለና ምስሊ ድማ ጊዝያዊ ምምሕዳር ፕሬዝዳንት ጌታቸዉ ጊዝያዊ ምምሕዳር ትግራይ ማለት እዩ ብዛዕባ ዝኾነ ጉዳይ ምስ መራሕቲ ሃይማናት እስልምና እንትዝቲ ዘርኢ ምስሊ እዩ።

ኣብዛ ምስሊ እንርእያ ድማ ዝተፈላለዩ መጋየፅታትን ናይ ደቂተባዕትዮ መብዛሕቴኡ ንጥቀመሎም ዝተፈላለዩ ሰዓታት መነፀራት ቦርሳ ናይ ጅባ ዘኣመሰሉ ነገራት እንሬእይ ኣለና።

እዚ እንሪኦ ዘለና ደቂ ተባዕትዮ ባህሎም እንተፋልጡ ባህሊ ራያ ማለት እዩ። ኣብ ደብባዊ ክልል ትግራይ ዝርከብ ከባቢ ዝርከብ እዩ ራያ ባህሎም አንተፋልጡ ዘርኢ ምስሊ ንርኢ ኣለና።

እዚ እንሪኦ ዘለና ድማ ፍራስ ምኩራብ ይሓ ይበሃል። ኣብ ጥንታዊት ከተማ ይሓ ይርከብ። ሃይማኖታዊ ውን እዪ። ታሪካዊ ቦታ ቡዙሕ በፃሕታ ዓዲ ካብ ውሽጥን ካብ ደገን እናመፁ ዝግብንዎን ታሪኻዊ ቦታ እዩ።

ኣብዚ ምስሊ ዝረአየና ኣዴታት ኮፍ ኢለን አብ ሃይማኖቲዋ ቦታ ማለት እዬ አብ ቤተኽርስትያን እንተዕርፋ ህፅውንቲ እውን እኒሀው። ካብኡ ተን ኮፍ ኢለን እምኒ ዝኔህዋ ደማ ካብ እምኒ ዝተሰርሐ ጥበብ ዘለዎ እኒሀ ማለት እዩ

ኣብዚ እንሪኦ ዘለና ድማ ዜና እንትሰርሕ ትግራይ ቴሌቭዥን ማለት እዩ፡፡ እንሪኦ ዘለና ከም ሪፖርተር ገነት ካሕሳይ ትባሃል ጋዜጠኛ እትሰርሖ እቲ ዜና፡፡ ብዛዕባ ዝኮነ እቲ ጉዳይ እንታይ ከም እተዘራርቦም ኣብ ኦፊስ ኣትዮም ንሪኦም ኣለና፡፡

እዚ ንሪኦ ዘለና ምስሊ ድማ ኣብ ውሽጢ ቤተ ክርስትያን ንሪኦ ኣለና። ዓንድታት እንሄዎ ፣እቲ ላዕለዋይ ኣካል ናይቲ ቤተ ክርስትያን እውን ብጣዓሚ ብዝተፈላለዩ ጥበብ ዝወቀበ ውቑር ኣብያተ ክርስትያን እዩ እኔሀ ማለት እዩ።

ኣብእዚ ምስሊ ዝረኣዩና ድማ ካብ ዕንፀይቲ ዝተሰርሐ ውፅኢት ዕንፀይቲ ዝኮኑ ጥበብ ዝዓረፎ ካብ ቢሮን ኢሉ እውን ኣብ ገዛን ክንረክቦ እንክእል ኣቅሓ ይረኣይ ኣሎ።

እዚ እንሪኦ ዘለና ሰብ ድማ ስሙ ሙሉ ነጋ ይበሃል ትምህርቲ ሚኒስተር ከም ፕረዚደንት ትምህርቲ ሚኒስተር ንነዊሕ እዋን አገልጊሉ ኢሉ እዉን አብ ውግእ ሰዓት ንክልል መንግስቲ ትግራይ ኮይኑ ብዶክተር አብዪ አሕመድ ተመሪፁ ኔሩ ሕዚ አብ ደገ እዩ ዝርከብ።

እዚ እንሪኦ ዘለና ድማ ዝተፈላለዩ ጫማታት ንሪኢ ኣለና፡፡ ናይ ኣወዳት ኢሉ እውን ናይ ደቂ ኣንስትዮ ንርኢ ኣለና፣ እዚ ናይ ኣወዳት ኮንጎ ወይ እናተባሃለ ይፍለጥ መብዛሕትኡ ከባቢታት እዚ ናይ ደቂ ኣንስትዮ እውን ድፉን እናተባሃለ ይፍለጥ፣ ካብ ላስቲክ ዝስራሕ ጫማ እዩ ማለት እዩ፡፡

ኣብዚ እንሪኦ ድማ መሰረተ ልምዓት ማይ ተዘርጊሕሎም ተሓጊሶም እዞም ከባቢ ነበርቲ ማለት እዩ፡፡ ማይ እንትሰትዩ ንርኢ ኣለና። ከም ዝረአ ሓዱሽ መሰረተ ልምዓት ዝተዘርገሐ ማይ ንርኢ ኣለና፡፡

ኣብዚ እንሪኦ ዘለና ምስሊ መዕርፎ መቀበሊ አጋይሽ ዝኸውን ሆቴል ማለት እዩ ንርኢ ኣለና። ብጣዕሚ ፅቡቅ ዝኾነ ሰሓቢ ዝኾነ ሆቴል መብራህቱ፣ ኮፍ መበሊኡ፣ መተኣናገዲኡ ፅቡቅ ዝኮነ ሆቴል ንርኢ ኣሐና።

እዚ ምስሊ እዙይ እንሪኦ ድማ ሓንቲ ሓፍትና ማለት እዩ። ፀጉራ ኣሰራርሓ ናይ ፀጉራ ተርእየና ኣላ። ቁኖ ኮይኑ ተሰራርሓ ፀጉሪ ሰብ ስራሕ ፀጉሪ ምስተሓወሶ ቁኖ ተርእየና ኣላ

ኣብዚ እንሪኦ ዘለና ዝተፈላለዩ ዝተለጠፉ ናይ ስራሕቲ ምልክት ዝከውን ማለት እዩ፡፡ መፋለጢ ንርኢ ኣለና፡፡ ካብኦቶም እንዳፊልሚ ምኳኑ ካብኡ ብዝሓለፈ እዉን ናይ መሳርሒ ሙዚቃ ባንዲ ማለት እዩ ንመርዓ ወይ፣ ንክርስትናን ዝውዕል መሳርሒ እዉን እዩ፡፡

አብዚ ምስሊ እዚ እንሪኦ ድማ ዝተፈላለዩ ታሪካዊ ቦታታት ንርኢ ኣለና፡፡ ኢሉ እውን ኣቦታት ኣብ ሃይማኖታዊ ቦታ ኮይኖም ፀሎት እንትኣብፅሑ ንሪኦም ኣለና፡፡ ኣዴታት እውን ኣለዋ ኣብ ሃይማኖታዊ ስፍራ ማለት እዩ ንርኢ ኣለና፡፡

ኣብዚ ንሪኦ ድማ ህፃዉንቲ ቆልዑ ማለት እዩ ንኩዕሶ እግሪ ጋንታ ስሑል ሽረ ደገፎም እንተገልፁ ባንዴራ ሒዞም ንሪኦም ኣለና ናይ ኣብ ሽረ ዝርከብ ክለብ ማለት እዩ ደገፍቲ።

እዚ እንሪኣ ዘለና ተሽከርካሪት ድማ ናይ መጓዓዝያ ደቂ ሰባት ትጠቅም ካብ ቦታ ናብ ቦታ መጋዓዚ ትጠቅም ትራንስፖርት ወሃቢት መኪና ንርኢ ኣለና፡፡ ሽማ ድማ ኣብተቡስ ወይ ድማ ቅጥቅጥ እንዳተባሃለት ትፍለጥ፡፡

እብዚ እንሪኦም ዘለና ድማ ተፃወትቲ ተቀዳደምቲ ብስኪሊታ ኣሕዋትና ዝኮነ ነገር ልስሉስ መስተ እናወሰዱ ንሪኦም ኣለና፡፡ ኣብ ዕረፍቲ ክኮን ይክእል እቲ ቦታ ማለት እዩ ፡፡

ኣብ እዚ ምስሊ እዚ ዝረአየና ድማ ባህላዊ ዝኮነ ኣሰራርሓ ገዛ ንሪኢ ኣለና፡፡ ብጣዕሚ ውሕሉል ዝባሃል ጥበብ ዝዓረፎ ኮይኑ ኣብ ዝባኑ ድማ ሶላር ካብ ፀሓይ ፀዓት እትሰርሕ ብርሃን ኤሌትሪክ ዘማሓላልፍ እውን ንሪኢ ኣለና፡፡

እዚ ዝረአየና ዘሎ ምስሊ ድማ ካብ ኣብ ኣየር ዝተቐረፀ ናይ ክፍ ሓደ ቤት ትምህርቲ ገፅታ መሬት ዘርኢ እ ምስሊ ንሪኢ ኣለና፡፡ እዚ እ ናይ ቤት ትምህርቲ ዝተፈላለዩ እ ህንፃታት ፣ሜዳ ኩዕሶ ንሪኢ ኣለና ማለት እዩ፡፡

እዚ እንሪኦ ዘለና ድማ ቤት መስተ ወይ መዝናነይ ቦታ እዩ ዝንአ ዝተፈላለየ ሕብርታት ዝወቀበ ናይ መዝናነይ ቦታ ዝጥቀምሉ መብዛሕትኡ መናእሰይ እዮም ዝጥቀምሉ ቦታ ንሪኢ ኣለና ማለት እዩ፡፡

እዚ ድማ ኣብ ከተማ ኣክሱም ዝርከብ ፍሉይ ስሙ ዳዕሮ ቢያሳ ተባሂሉ ዝፍለጥ፡፡ ናይ ስራሕ መድለይ ዝኮነ ይኩን ሻቀጣ ሸቀጥ እውን መሸጢ እንጠቀመሉ ማለት እዩ፡፡

ኣብዞም እንሪኦም ዘለና ድማ መናእሰይ ኣብ ከባቢ ራያ ባህሎም እንተፋልጡ ባህላዊ ክዳውንቲ ለቢሶም ባህሊ እንተፋልጡ ንሪኦም ኣለና፡፡

ኣብዚ እንሪኦ ዘለና መንእሰይ ድማ ድምፃዊ ኩሉ ዓይነት ክባሃል ዝከኣል ግን መብዛሕትኡ ብጭራ እንፈልጦ ድምፃዊ ተክለሃይማኖት እንትጫወት ጭራ ንሪኢ ኣለና ኣብ ሙዚቃ ስራሕ እንትሰርሕ ማለትእዩ፡፡

ኣብዚ ምስሊ እዚ ዝረአ ደማ ሓደ ነጋዳይ ቡዙሓት ደርሁ ንቁልቁል ኣፎም ኣንጠልጢሉ ኣብ ዕንፀይቲ እንትከይድ ናብ ዕዳጋ እንተቅርብ ዘርኢ ምስሊ ንርኢ ኣለና፡፡

እዚ እንሪአ ዘለና ድማ ዝተፈላለዩ እፅዋት ንርኢ ኣለና፡፡ ከም ባህርዛፍ፣ ጥጥ ፣ቃንጫ ሓርማዝ ዝኣምሳሰሉ እፅዋት ሃፍቲ ተፈጥሮ ንርኢ ኣለና፡፡

እዛ እንሪኣ ዘለና ምስሊ ድማ ጎማ እያ ኒሃ እዛ ጎማ ኣብ ናይ ካብ ናይ ኢንዳስትሪ ዉፅኢት ዝኾነ ሳሙና ፈሳሲ ሳሙና መትሓዚ ዝነበረት ሐዚ ግን እዚ ሳሙና ተጠቒምናሉ ኣብ ካሊእ ግልጋሎት ንማይ መቕድሒ ይኹን ኣብ ካሊእ ክትዉዕል ትኽእል ኮይና አላ።

እዚ ድማ ትግራዋይ ፖለቲከኛ መን ይስዕር ትግራዋይ ፖለቲከኛ እዩ፡፡ መብዛሕትኡ ኣንፃር ህወሓት ኮይኑ ኢና ንረክቦ ትግራዋይ ፖለቲከኛ እዩ ማለት እዩ፡፡

ኣዛ ሓፍትና እንሪአ ዘለና ድማ ፀጉራ ተቆኒና ኢሉ እውን ንዕኡ መለስለሲ ዝከውን ጠስሚ ዝባሃል እናገበረትሉ እናሃለወት እቲ ቁናኖ ማለት እዩ ንሪኣ ኣለና፡፡

እዚ እንሪኦ ዘለና ኣብ ምስሊ ውፂኢት ሕርሻ ዝኾነ ለሚን ዝበሃል ካብ ዓይነታት ፍረምረ ክምደብ ዝኽእል ተኽሊ ንርኢ ኣለና ።እዚ ፍልፍል ኣታዊ ናይ ናይ ሓረስታይ ክኸውን ዝኽእል ተኽሊ እዩ።

ኣብዚ እንሪኣ ዘለና ሓፍትና ድማ ኣብ ውሽጢ መከናኸኒ ተኽሊ ዝተፈላለዩ ፈልስታት እናተኸናኸነት እንክብካቤ እንዳተኽታተለት ንርኣ ኣለና ሓፍትና ማለት እዩ፡፡ ናይ ሕርሻ ቦታ ፈልሲ ዝዳለወሉ ማእከል እዩ ዝነሄ ማለት እዩ፡፡

እዚ እንሪኦ ዘለና ድማ መፋለጢ ተዘርግሒዎ እነአ እዚ እንሪኦ ዘለና ናይ ከተማ ኣክሱም ቤት ፅሕፈት ግልጋሎት ማይ ምኳኑ ሰብ ብቀሊሉ ንክርደኦ መፋለጢ ተዘርጊሑ ኣሎ ማለት እዩ፡፡

እዚ እንሪኦ ዘለና ድማ ናይ ስራሕ ቦታ ኮይኑ ኣብ ወሰን ፅርግያ ዝተቀመጠ ስራሕ ቦታ እዩ፡፡ ኣብ ውፅኢት ስራሕቲ ዕንፀይቲ ዝነጥፍ ኣርማድዮ ዓራት ብዘበናዊ መልክዕ ዝሰርሕ ናይ ስራሕ ቦታ እዩ እንሄ፡፡

እዚ እንሪኦ ዘለና ድማ ድምፃዊ ጠርጣራው እንዳተባሃለ ዝፍለጥ ናይ ትግርኛ ሙዚቃ ዝፃወት ዝደርፍ ብድሕሪኡ ድማ ዓጀብቲ ሙዚቃ ዝተፈላለዩ ዓይነት ሙዚቃ ዝፃወቱ ሰባት ንርኢ ኣለና ማለት እዩ፡፡

እዚ ኣብ ምስሊ እንሪኦ ድማ ካብ ብረታዊ ባእተ ዝተሰርሑ ዝተፈላለዩ መስቀላትን ንዋየቅዱሳትን ኣብ ቤቴክርስትያን እንጥቀመሎም ንዋየ ቅዲሲትን መሰቀላትን እንጥቀመሎም ኣቁሑት እዮም እኒሀው።

እዚ ንሪኦ ዘለና ድማ መሸፈኒ ቆርበት ናይ መፅሓፍ እዩ፡፡ እዚ መፅሓፍ ድማ ካብ ስኬጅል ካብ KG-1 ጀሚሩ ክሳብ 2ይ ክፍሊ ዝሽፍን ስእላዊ መፅሓፍ ዘካተተ እዩ፡፡

እዚ ንርኦ ዘለና ምስሊ ድማ ናይ ሓደ ትካል መለለይ ኣርማ ንርኢ ኣለና ማለት እዩ። እዚ ትካል ድማ ኤጀንሲ ቴክኖሎጂ ኤጀንሲ ቴክኖሎጂ ክልል ትግራይ ዘመላኸት ኣርማ ንርኢ ኣለና ማለት እዩ።

ኣብዚ ምስሊ ዝርአየና ቡዙሓት ኣብ ኣፍ ደገ ገዝኦም ኮፍ ኢሎም እንሄው። እቲ ገዛ ከዓ ሶቆታ ይብሃል

እዚ እንሪኦ ዘለና ድማ ካብ ዝተፈላለዩ ዓይነታትብረታዊ ባእታ ዝተሰርሑ ዝተፈላለዩ ዓይናታት መስቀል፣ ኩቱሻ፣ ጉባጉብ ካልኦታትን ደቂ ኣነስትዮ መፀባበቂታትን ዝጥቀማሉኣ ደቂ ኣነስትዮ ኣብ ክሳደን ክኣስረኦ ዝክእላ ዓይነት ንርኢ ኣለና ማለት እዩ፡፡

እዛ እንሪኣ ዘለና ድማ ብሃይማኖት ኽርስትና ክርስትና ማለt እያ ኣብ በዓል መስቀል ዝበዓል በዓል እዪ ዳሜራ ብምንዳድ ሰብ ተኣኪቡ ሃይማኖታዊ ዝኾነ ዝኽረ በዓል ዝግበረሉ ቦታ እዩ።

ኣብዚ እንሪኦ ዘለና ናይ ሰራሕተኛ ኣብ ሰራሕተኝ ኦፊስ ኾፍ ኢሉ ሰብኣይ እንትንርኢ ምስሊ ኾይኑ ናይ ኣንበሳ ባንኪ ባንዴራ እዩ። ኣብ ኢትዩጵያን ምዃኑ እዩ።

እዚ ኣብ ምስሊ እትረአየና ድማ ቤተ ክርስተያን እያ፡፡ ኣብ ኣክሱም ድማ ትርከብ እንዳ ኣቡነ ጰንጤሎን ትባሃል ካብቶም ትሻዓተ ቁዱሳን ሓደ እዮም፡፡ ኣቡነ ጴንጤሎን ኣብ ኣክሱም እትርከብ ቤተ ክርስትያን እያ ማለት እዩ፡፡

እዚ እንሪኦ ዘለና ህንፃ ድማ ኣብ ከተማ መቐለ ዝርከብ ኣብርሃ ካስትል ሆቴል ዝባሃል ህንፃ እዩ ማለት እዩ፡፡ ቤት ምግብን መስተን እዩ ማለት እዩ፡፡

ኣብዚ እንሪኦ ዘለና ሓደ ሓውና መንእሰይ ሓውና ማለት እዩ ፀጉሪ ኣሰራርሓ ኣቆራርፃ ናይ ፀጉሪ ንርኢ ኣለና ማለት እዩ፡፡ ፀጉሪ እንስራሕ ብጠቅላላ ብሓፈሻ ማለት እዩ፡፡

እዛ እንሪኣ ዘለና ቤተ ክርስትያን ኣብ ኣክሱም ትርከብ፡፡ ናይ ኣዴና ቅድስቲ ድንግል ማርያም ቤተክርስትያን እንዳፅዮን ኣክሱም ቤተክርስትያን እዩ ማለት እዩ፡፡ ቡዙሓት ክብረ በዓላት ብበዝሒ ዝበዓላ መሰረተ ሃይማኖትና ናይ ኦርተዶክስ እያ ማለት እዩ፡፡

ኣብ እዚ እንሪኦ ዘለና ድማ መናእሰይ ኣብ ከባቢ ራያ ማለት እዩ ቅልስ እንትፃወቱ ንሪኦም ኣለና፡፡ ቅልስ ከም ባህላዊ ፀወታ ዝረአ ዓይነት ፀወታ እዩ፡፡ ኣብ ከባቢ ራያ ድማ መብዛሕትኡ ይዝውተር፡፡

ኣብ'ዚ ዝተፈላለዩ ዓነታት መስቀል ምስ መእሰሪኦም ማዕተብ ክከውን ዝክእል ማለት እዩ ይራኣዩ ኣለዉ፡፡ ኢሉ እውን ድረሳነ ሚካኤል ዝሓዘ ኣብ ክሳድና ዝእሰር መፍቱሕ እውን እንአዋ ክልተ ካብኡ ድማ ፅላሎት ናይ ሰብ እውን እንኤ፡፡

እዚ እንሪኦ ዘለና ምስሊ ድማ ሓይልታት ምክልካል ትግራይ ኣብ በረካ ኮይኖም ኣብ ተኣኪቦም ዝኮነ ብሙዚቃ ዝተዓጀበ ኣብ እትስዕስዑ ዘርኢ ምስሊ እዩ፡፡ ሓይልታት ምክልካት ፀጥታትግራይ ማለት እዩ፡፡

እዚ ኣብ ምስሊ እንሪኦ ዘለና ድማ ንኮፍ መበሊ ዝጠቅም ኣብ ገዛ ናይ ገዛ ንብረት እዩ ማለት እዩ፡፡ ንደቂ ሰባት ኮፍ ክብልዎ ዝሰርሕዎ ሶፋ ዝባሃል ዓይነት ኣቅሓ እዩ ማለት እዩ፡፡

እዚኦም እንሪኦም ዘለና እኩባት ሰባት ድማ ሁራ ሰለስተ እንትፃወቱ ብደቂ ተባዕትዮ ብቻ እዮም ዝንሄዉ፡፡ ባህላዊ ኣከዳድና ተከዲኖም ሁራ ሰለስተ እንትፃወቱ ዘርኢ ምስሊ እዩ፡፡ መብዛሕትኡ ኣብ ምብራቅ ዞባ ዝፍለጥ ባህሊ እዩ፡፡

ኣብዚ ምስሊ እንዕዘቦ ድማ ብ ክልቲኡ ፆታ ናይ ደቂ ተባዕትዮን ናይ ደቂ ኣነስትዮን ናይ ክዳን ቅዲ ኣከዳድና ማለት እዩ ዝረኣየሉ መድረክ ተሰሪዖም ቅዲ እንተርእዩ ንርኢ ኣለና ማለት እዩ፡፡

ኣብዚ ምስሊ እዙይ እንሪኦ ዝተፈላለዩ እፅዋታት ንርኢ ኣለና ።ከም ጨናኣዳም ዝተፈላለዩ ከም ቅመም ዓይነት ክጠቅም ዝክእል ከም ባህላዊ ሕክምና ክጠቅም ዝክእል ሰቲ እዉን እኒኤኣለዉ ማለት እዩ።

ኣብዚ ምስሊ እዚ እንሪኦ ድማ ኣብ ዓብይ እግሪ ፅላል ኦም ኣዕሪፎም ብዛዕባ ዝኮነ ጉዳይ እንትዝትዩ ሰባት ማለት እዩ ንርኢ ኣለና፡፡ ብባህላዊ ክዳን ዝተከደኑ ናይ ራያ ዓይነት ክዳን ዝተከደኑ ቡዙሓት ንርኢ ኣለና፡፡

ኣብዚ እንሪኦ ዘለና ድማ እዚ ንእሽተይ ቆለዓ ኣባጊዕ እናሓለወ ኣብ ፅቡቅ ሃፍቲ ተፈጥሮ ዘለዎ ከባቢ ኮይኑ ኣትክልቲ ዘለዎ ኣባጊዕ እንትሕሉ ዘርእየና ምስሊ እዩ፡፡

እዚ እንሪኦ ዘለና ድማ ኣብ ክሳድና ዝእሰር ሃይማኖታዊ መልእክቲ ዘለዎ ናይ ቅድስቲ ድንግል ማርያም ምስ ወዳ ተቀሪፁ ዝተሰርሐ ፍሉይ ጥበብ ዝዓረፎ ምስሊ ኣብ ክሳድና ዝእሰር ንርኢ ኣለና ማለት እዩ፡፡

ኣብዚ እንሪኦ ዘለና ናይ ክሳድ ኣብ ክሰድካ ዝእሰር መጋየፂ ከም መስቀል ንእሽተይ ዕንቁታት እውን ከም ዘለዎ ካብ ሓፂን ዝተሰርሐ መጋየፂ ናይ ክሳድ እዩ፡፡

እዚ እንርእዮ ዘለና ማእኸል ዕዳጋ እዩ እኒሆ ናይ ጀበና ካብ ሸክላ ውፅኢት ሸክላ ዝኮነ ንቡና መስርሒ ዝጠቅም ዝሽየጠሉ ዕዳጋ ንርኢ ኣለና። እቲ ሰብ እውን ተቆረፀ ፅላሎቱ ንርእዮ ኣለና።

እዚ ንርእዮ ዘለና ድማ ማሕዘል ይባሃል ፍሉይ ስሙ ማለት እዩ ካብ ቆርበት ይስራሕ ዝተፈላለዩ መጋየፅታት እውን እኒሀዎ ብዛዕጎል ካሊእ ነገራትን ተጠቒመን ኣዴታትና ህፃነን ሓዚለናሉ ንምንቅስቓስ ዝጠቅም ማሕዘል ይባሃል።

እዛ እንሪኣ ዘለና ምስሊ ድማ ካብ ድምፃዊ ሰለሙን ይኩኖ ኣምላክ ዝተወሰደት እያ፣ ከበሮ እናወቕዓ ኣዋልድን ኣወዳት እውን ኮፍ ኢሎም እናጣቕዑ ዘርኢ ምስሊ እዩ፡፡

ኣብዚ ምስሊ ንሪኦ ድማ ተፈጥርኣዊ ኣከባቢ ናይ እምባ ማለት በረክቲ ቦታታት ናይ ትግራይ እምባ ዝበሃል ንርኢ ኣለና ።ፅቡቅ ሰሓቢ ዝኮነ ንዓይኒ ገፅታ መሬት ንርኢ ኣለና ።

እዚ እንሪኦ ዘለና ድማ ናይ ሕርሻ ቦታ ጠሊ ዘለዎ ሓመድ ተኳዒቱ ንሪኢ ኣለና ማለት እዩ፡፡ ሕርሻ ቦታ ክውዕል ዝክእል ሓመድ ተኳዒቱ ንርኢ ኣለና፡፡

አብዚ እንሪአ ዘለና ድማ ንትራንስፖርት እትኸዉን መኪና ንሪኣ አለና አብ ምግቢ ኣብ ዳቦ መከፋፈሊ እትነጥፍ መኪና አብ ወሰን ፅርግያ ደው ኢላ ንሪኣ ኣለና ።

ኣብዚ ምስሊ እንሪኦ ድማ ሽፋን መፅሓፍ ናይ መፅሓፍ ሽፋን ንርኢ ኣለና፣ ኣክሱም ዩኒቨርስቲ ዝብል መፅሓፍ ማለት እዩ ብ2006 ዝተፅሓፈ ብኣክሱም ዩኒቨርስቲ ዝተፅሓፈ መፅሓፍ ንርኢ ኣለና፡፡

እዚ እንሪኦ ዘለና ድማ ከም መፋለጢ ሻራ እዩ ዝነሄ፡፡ ዝተፈላለዩ ስራሕቲ ከምዝሰርሑ ከም ኮምፒተር ፅገና ፣ኮፒ ቤት፣ ፕሪንት መግበሪ ከም ዝሰርሑ እዮም እቶም ገዛ ንርኢ ኣለና፡፡

ኣብዚ ንሪኦ ዘለና ምስሊ ድማ ካብ መፅለሊኦም መንበሪኦም ማለት እዩ ተፈናቒሎም ሓደ ስድራ ቤት ዓቊቦም ኣብ እግሪ ተኽሊ ንሪኦም ኣለና፡፡ ንግዚኡ ዝኸውን ናውቲ መሳርሒ ናይ ገዛ ኣቑሑት እውን እኒሄዎም ማለት እዩ፡፡

እዚ ኣብ ኣክሱም ዝርከብ ሓወልቲ ኮይኑ ጥበብ ወለድና ዝዓረፎ ብፍሉይ ቅዲ ዝተሰርሐ ብዙሕ በፃሕቲ ዓዲ ካብ ደገ፣ ካብ ርሑቅን ካብ ውሽጢ ዓድን መፅኦም ዝግብንዩሉ እዩ፡፡

ኣብዚ ምስሊ ዝረአየና ድማ ካብ ዕንፀይቲ ዝተሰርሐ ኣብ ቢሮ ይኩን ኣብ መንበሪ ገዛ ክንጥቀመሉ ንክእል ካብ ዕንፀይቲ ዝተሰርሓ ኣቅሓ ንርኢ ኣለና ማለት እዩ፡፡ ዝኮነ መቀመጢ እውን ክንጥቀመሉ ንክእል፡፡

ኣብዚ ምስሊ እዚ እንሪኦ ድማ ናይ ተምሃራይ ናውቲ ዝኮኑ ቢሮ፣ እርሳእ፣ ደፍተር፣ ብዝግባእ ኣብ ጥንቁቅ ቦታ ተቀሚጦም ንሪኦም ኣለና ማለት እዩ፡፡

አብዚ እንርኦ ምስሊ እዚ ድያቆን ሓውና ናይ አቦና ዕድመ እዩ ዝብሎ አቦና መፅሓፍ ቅዱስ ከሳልም ዘርእና ምስሊ እደገና ዘርእየና ማለት እዩ፡፡

እዞም እንሪኦም ዘለና ኣቦ ድማ ኣብ ሃይማኖታዊ ቦታ ዝኮነ ኣብ ቤተክርስትያን ገዳም ኣትዮም ሞቆምያ ሒዞም ንሪኦም ኣለና ፆሎት እንተብፅሑ ማለት እዩ፡፡ ኣብ ሃይማኖታዊ ቦታ ናይ ክርስትና ኦርተዶክስ ተዋህዶ ፡፡

ኣብዚ እንሪኦ ዘለና ምስሊ ድማ መናኦሰዬ ባህለም እንተፋልጡ ባህላዊ ክዳን ለቢሶም ባህሎም እንተፋልጡ ዘርኢ ምስሊ በትሪ ሒዞም ተኸዲኖም ባህሎም እንተፋልጡ ንርኢ ኣለና ።

ዛንሪኣ ዘለና ተሽከርካሪት ኮይና ኣብ ናይ ዓለም ለከ ትካል ጥዕና ትሰርሕ ተሽከርካሪት እያ እኒኣ ዝተፈላለዩ ንጥፈታት ትነጥፍ ከም መቀላጣጠፊት ተገልግን ተሽከርካሪት እያ ዝኒሃ ማለት እዩ ።

እዚ እንሪኦ ዘለና ፀወታ ኮይኑ ከም ስፖርት ዝሕሰብ ፀወታ እዩ፣ ፍሉይ ሽሙ ሓጀር ድማ ይባሃል ኣብ ዝተፈላለዩ መዘናግዒ ቦታታት ከም መዘናግዒ እንጥቀመሎም ኣብ እንዳ ሻሂ እንዳ ቡና ክንጥቀመሎም ንክእል ዓይነት ጨወታ እዩ፡፡

ኣብዚ ከባቢ ዝረአ ድማ ናይ መንበሪ ደቂ ሰባት ዝኾነ ባህላዊ ገዛ ህድሞ እናተባህለ ዝፍለጥ ገጠር ዝርከብ ማለት እዩ ከፍታውቲ እኔአዋ ሓሰር እኒሀ ኮታስ ናይ ገጠር መነባብሮ የርእየና።

ኣብዚ ዝርኣየና ዘሎ ድማ ዝተፋላለየ ናይ ሃፍቲ ተፈጥሮ ናይ ተክልታት ሃፍቲ ተፈጥሮ ንርኢ ኣለና እዞም ተክልታት ድማ ንምግብነት ክዉዕሉ ከም ማንጎን ንምግብነት ዘይዉዕሉ እዉን ከም መፅለሊ እንጥቀመሎም ዝተፋላለየ ተክልታት ንርኢ አለና ማለት እዩ፡፡

እዚ ዓይነት ፀጉሪ ኣሰራርሓ ኮይኑ ብፍላይ ድማ ምስ ደቂ ኣነስትዮ ዝከድ ማለት እዩ ቁኖ ይባሃል። ዓይነት ቁኖ ኮይኑ ናይ ፀጉሪ ኣሰራርሓ እዩ ማለት እዩ፡፡

እዚ እንሪኦ ዘለና ድማ ካብ ከተማ ውፅእ ኢሉ ናይ ሕርሻ ቦታ ዝተፈላለዩ ተክልታት ከም ማንጎ ቀዋሚ ታክለታት ማለት እዩ ተተኪሎም ንሪኦም ኣለና ማለት እዩ፡፡ ናይ ውፅኢት ሕርሻ ዝኮነ ማለት እዩ ቆዋሚ ታክልታት ማንጎ ንርኢ ኣለና፡፡

እዚ ኣብ ምስሊ እንሪኦ ዘለና ሓውና ድማ ሙዚቀኛ እዩ፡፡ ድመፃዊ ድጄ ኣሹ ቲግ ቲግ እንዳተባሃለ ዝፍለጥ ኣብ ዘመናዊ ሙዚቃ ትግርኛ ዝሰርሕ መንእሰይ እዩ፡፡

ኣብዚ ንሪኦ ዘለና ምስሊ ድማ ኣብ ትግራይና መርዓ ከመይ ከም ዝበዓል ዘርኢ ምስሊ እዩ። ድምፃዊ ምራጭ ጭራ ሒዙ ዘርኢ እዘን ኣሕዋትና ውን ዝተፈላለየ ክዳውንቲ ይኩን መጋየፂታት ማዕሪገን ብጥልፊ፣ ብወርቂ መጋየፂ ዉን ማዐሪገን መርዑት ውን ከምኡ ዘርኢ ምስሊ ንሪኢ ኣለና ።

እዚ እንሪኦ ዘለና ቦታ ድማ ናይ ንግዲትካል እዩ፡፡ ደርሁ ብምፍራይ ጨቄቁት ብምፍራይ ቡዙሓት ጨቃቁቲ ናብ እንዳምፍራይ ገዛ ይራኣያ ኣለዋ ፡፡ እዚ ድማ ፍልፍል ኣታዊ ናይ ደቂ ሰባት ክኮን ዝክእል ስራሕ እዩ፡፡

ኣብ እዚ እንሪኦ ዘለና ምስሊ ብኣብዝሓ ንደቂ ኣነስትዮ ዝውዕል ካብ ላስቲክ ስራሕ ጫማ ንርኢ ኣለና፡፡ ድፉን እናተባሃለ ይፅዋዕ ማለት እዩ፡፡ ሓልሓሊፉ እውን ደቂ ተባዕትዮ ክረግፅዎ ዝክእሉ ኮንጎ ዝተባሃለ ጫማ ብዝተፈላለየ ዓይነታት ሕብሪ

ኣብዚ እንሪኦ ዘለና ምስሊ ድማ ሓደ ሰብኣይ ፀግሩ እንትብትን ኣብ ማኣኸላይ ዕድሚኡ ዝርከብ ሰብኣይ ማለት እዩ ። ፀጉሩ እንትብትን ዘርኢ ምስሊ እዩ። መብዛሕትኡ ወለድና ዝጥቀምሉ ዝነበሩ ፀጉሪ ኣንዊሕካ ጎተና ዝባሃል ዓይነት ኣሰራርሓ ፀጉሪ ንርኢ ኣለና ማለት እዩ።

ኣብዚ ምስሊ ዝረአየና ድማ ናይ ኣመንቲ ኣማኒት ሃይማኖት ክርስትና ዝኾነት መስቀል እትትሳለም ካብ ኣቦይ ቀሺ መስቀል እንትሳለም ሓፍትና ማለት እዩ ንሪኣ ኣለና፡፡

እዚ እንሪኦ ዘለና ኸባቢ ድማ ፍሉይ ጥበብ ዘለዎም ስፍራታት ንርኢ ኣለና። ፍሉይ ጥበብ ዝተነደቁ ደቀቅቲ ኣእማን ፅቡቅ ግርማ ኣምፂኦምሉ ኣለው ነቲ ኸባቢ ፣ ቱሪዝም እውን ክኸውን ዝኽእል ከባቢ ተፈጥሮ ተሓጊዙ ዝተሰርሐ ሰብ ስራሕ እዩ ማለት እዩ።

ኣብዚ እንሪኦ ዘለና ድማ ሓፍትና ተቆኒና ፀጉራ ተሰሪሓ ንሪኣ ኣለና፡፡ መብዛሕትኡ ግዜ ቁኖ ኣብ ሃይማኖታዊ በዓል ዝኮነ ኣሸንዳ ዝስራሕ ዓይነት ፀጉሪ ኣሰራርሓ እዩ እንአ ማለት እዩ ፡

እዞም እንሪኦም ዘለና ምስልታት ድማ እንስሳ ዜቤት ኮይኖም ከፍቲ እዮም እንሄዉ፡፡ ኣውዕር ንኣወዳት እንተኮይኖም ኣውዑር ንኣጓላት እነተኮይነን ኣላሕም ንብለን፡፡

እዚ ንሪኦ ዘለና ምስሊ ድምፂ ወያነ ቴለቭዥን ቋንቋ ኣማርኛ ጌሩ ዜና እንትሰርሕ ብዛዕባ ናይ ልምዓት ግብርና ልምዓት ትግራይ ኢኮኖምይ ከመይ እናዕበየ ከም ዘሎ ፕሬዝዳንት ጌታቸው እንትገልፅ ዘርኢ ዜና እንትሰርሕ የሪአና ማለት እዩ ።

ኣብዚ ምስሊ እዚ ንሪኦ ድማ ሓይሊ ፀፅታ ትግራይ ምስ ሓደ መንእሰይ ብዛዕባ ዝኮነ ጉዳይ እንተውግዑ ንሪኦም ኣለና ማለት እዩ፡፡ ሓይልታት ፀፅታ ትግራይ ምስ ሓደ ኣካል እንተውግዕ

እዚ እንርእዮ ዘለና ምስሊ ኣብ ኣክሱም ፅዮን ቀፅሪ መካበብያ ዝርከብ እዩ። እዙይ ብዝተፈላለዩ ደቀቅቲ አእማን ዝተሰርሐ ጥበብ ወለዲና ከምልክት ዝክእል ብጣዕሚ ሙዕሩግ ዝኮነ ንዓይንካ ክትርእዮ ሰሓቢ ዝኮነ ጥበብ ኣለና ማለት እዩ።

ኣብ እዚ ምስሊ ዝረአ ድማ ድምፂ ወያነ ዜና ተቅርብ ዝተፈላለዩ መምሃሪ ናውትታት ወዲሙ ናብ ሓደ ተኣኮቦም ይረአ ኣሎ ማለት እዩ፡፡

ኣብዚ ዝርኣየና ዘሎ ምስሊ ድማ ቴሌቪጅን ትግራይ ብዛዕባ ተፈናቀልቲ ዘለዎም ስቃይ ዝገልፅ ዜና ኣብ ዜና ኣውተሩ እንትገልፅ ዘርኤና ምስሊ ንርኢ ኣለና።

እዚ እንሪኦ ዘለና ተኽሊ ድማ ኣቨካዶ ይበሃል፡፡ ሕርሻ ቦታ እዩ ዝነሄ ማለት እዩ፡፡ ፈርዩ ኣብ ምፍራይ ይርከብ፡፡ እዚ ኣቨካዶ ካብቶም ብጣዕሚ ንወድሰብ ሃነፅቲ ምግብታት ዝባሃሉ ዝላዓለ ውፅኢት ዘለዎ ተኽሊ እዩ፡፡

እዚ እንሪኦ ዘለና ድማ ሓወልቲ ናይ ማህሌታይ ቅዱስ ያሬድ ሓወልቲ እዩ አብ አክሱም ይርከብ አብ እንዳፅዮን ቤተክርስትያን ጥቓ ማለት እዩ አብ ፍሉይ ቦቱኡ ዳዕሮ ዒላ እንዳተባህለ ዝፍለጥ ዝርከብ ሓወልቲ ናይ ቅዱስ ያሬድ እዩ።

እዚ እንሪኦ ዘለና ድማ ኣብ ከባቢ ኣኽሱም ከባቢ ንምዕራብ ኣንፈት ዝርከብ ኾይኑ ጥንታዊ ዝኾነ ቡዙሓት በፃሕቲ ዓዲ ካብ ደገን ካብ ውሽጥን እናመፁ ዝርእዎ ኣብ ውሽጡ ኣንደር ግራውንዴ መቃብር ዘለዎ

ኣብዚ ምስሊ ዝርአየና ድማ ኣቦታትን ናይ ሃይማኖት ኣቦታትን ናይ ተዋህዶ ቤቴክርስትያን ከፊሎሞ ንዕዘብ አለና ናይ ሃይማኖት ቦታ እዩ እኒሆ ማለት እዩ። ፈለስቲ ዘለውሉ ስለዘለው ናይ ሃይማኖት ቦታ እዩ።

እዚ ንሪኦ ዘለና ድማ ምግቢ እዩ ኣብ ትግራይ ልሙድ ዝኮነ ምግቢ ሕብሽቲ ድማ ይበሃል ኣብ ዝተፈላለዩ ክብረ በዓላት ከም መፅንበሪ በዓል ይጥቀምሉ ወለድና ማለት እዩ።

እዞም እንሪኦም ዘለና ናውቲ ድማ ንመላፀይ ፀጉሪ መሕፀቢ ነብሲ መሕፀቢ እንጥቀመሎም ዓይነት ፈሳሲ ሳሙና ናይ ውፅኢት ኢንዳስትሪ ዝኮኑ ፋሳሲ ሳሙና ውፅኢታት እዮም፡፡

እዚ ንሪኦ ዘለና ምስሊ ድማ ናይ ሓደ ህንፃ ኣካሉ ንሪኦ ኣለና ። እዙይ ብጣዕሚ ክንደየናይ ሰሓቢ ዝኾነ ህንፃ ኣሰራርሑኡ ብደቀቕቲ ኣእማን ተሓጊዙ ዝተሰርሐ ብጣዕሚ ንዓይኒ ሰሓቢ ድልዳለ ዘለዎ ህንፃ ንርኢ ኣለና ማለት እዩ፡፡

ኣብዚ ከባቢ እንሪኦ ድማ ናይ ዝተፈላለዩ ተክሊታት ፈልሲ ገና ዘይተተከለ ፈልሲ ተዳልዩ ንርኢ ኣለና፡፡ ሰባት ድማ ንዕኡ ዝዕዘቡ ሰባት ንርኢ ኣለና ማለት እዩ፡፡ ገና ዘይተተከለ ካብዚ ወሲድካ ዝትከል ፈልሲ ንርኢ ኣለና፡፡

ኣብዚ ምስሊ እዙይ እንሪኦ ድማ ኤርትሪዊ ቴድሮስ ድምፃዊ ቴድሮስ ሙዚቃ እንትሰርሕ ዘርኢ ምስሊ እዩ።

እዚ ምስሊ እዚ ደርሆ ኾይኑ ተባዕታይ ደርሆ ማለት እዩ ፋሉይ ስሙ ኾኩናይ ይበሃል። ኣብ እንስሳ ዘቤት ኽምደብ ዝኽእል ምስ ሰብ ዝነብር እንስሳ እዩ ማለት እዩ።

እዛ ኣብ ምስሊ እንሪኣ ዘለና ድማ ሰሜናዊ መሳርሒ ሙዚቃ መዐጀቢት ሙዚቃ ማለት እያ፡፡ ስማ ድማ ጊታር ትባሃል፡፡ ከም መዐጀቢ ሙዚቃ ኮይና ትጠቅም ዘመናዊ መሳርሒ እያ፡፡

እዘን ኣብዚ ምስሊ እንሪአን ዘለና ድማ ኣዕዋፍ ይባሃላ። ፃዕዳ ኣዕዋፍ ማለት እዩ። መብዛሕትኡ ግዜ ኣብ ከባቢ ፅቡቅ ነገር መግለፂ ፅቡቅ መግለፂ ሰናይ ዝጥቀመለን ፃዕዳ ኣዕዋፍ እንሪአን ኣለና ማለት እዩ፡፡

ኣብዚ ምስሊ እዚ እንሪአ ዘለና ሓፍትና ድማ ብቁናኖ ማዕሪጋ ሰብ ስራሕ ፀጉሪ እውን ሓዊሳ ኣልዋሶ ዝባሃል ቁናኖ ተቆኒና ንሪአ ኣለና፡፡ ፅቡቅ ግርማ ፎጢሩላ ንሪኣ ኣለና፡፡

እዚ ዘንብቦ ዘሎ መፃሓፍ ናይ ሃይማኖት መፃሓፍ እዩ፡፡ ካብ ቆርበት ወይካዓ ቆረበት ብ ምልስላስ ናብ ብራና ዝተባሃለ ዝዳለዎ መፃሓፍ እዩ፡፡ ብጣዕሚ ጥንታዊ መፃሓፍ እዩ ዝኒሄ ማለት እዩ፡፡

ኣብዚ ምስሊ እዚ እንሪኦ ድማ ሃማኖታዊ ቦታ ገዳም ወይ ድማ ቤተክርስትያን ካብ ከተማ ርሕቅ ኢሉ ብጣሚ ኣብ ፍልይ ዝበለ ቦታ ዝተቀመጠ ሃይማኖታዊ ቦታ ንርኢ ኣለና ማለት እዩ፡፡

ኢዚ እንሪኦ ዘለና ምስሊ ትካል ኮይኑ ዕቋርን ልቃሕን ማለት እዩ፣ እዚ ትካል ሓደጋ ከይበፅሖ ድማ እዚ ሰብኣይ ኮፍ ኪሉ ዝሕሉ ዘሎ ሓለዋ ዝገብር ናይ ፀጥታ ኣክባሪ ሕጊ ነቲ ትካል ሓደጋ ከይበፅሖ ማለት እዩ፡፡

ኣብዚ ዝረአየና ዘለና ምስሊ ድማ ድምፃዊት ትምኒት ወልዳይ ሙዚቓ ኣብ መድረከ ትፃወት ዘርኢ ምስሊ ንርኢ አለና ብቑኖ ብዝተፈላለዩ መጋየፅታት ማዕሪጋ ኣብ መድረክ ሙዚቓ ትፃወት ንርአ ኣለና።

ኣብዚ ንሪኦ ዘለና ምስሊ ድማ ኣብ በረኻ ኣሕዋትና ምግቢ እንተዳልዉ ካብ እንስሳ ዝርከብ ምግቢ ማለት እዩ ስጋ እናጠበሱ ዘርኢ ምስሊ ንርኢ ኣለና፡፡

ኣብዚ ዝርአየና ዘሎ ሳይክል ዝበሃላ ናይ መጓዓዝያ ይርአየናኣሎ።

ኣብዚ ንሪኦ ዘለና ምስሊ ድማ ሓደ ሰኣሊ ሓምለዋይ ኣካሉ ጫፍ ናይቲ ተኽሊ ኣብ ምዕንባብ ዝበፅሐ ተኽሊ ንሪኢ ኣለና፡፡ ብጣዕሚ ሰሓቢ ዝኾነ ራእይ ዝኾነ ምስሊ ንርኢ ኣለና፡፡

ኣብዚ እንሪኦ ዘለና ድማ ናይ ንግዲ ትካል መሸጢ ዝተፈላለዩ መስተታት ኣልኮላዊ መስተ መሸጢ ምኳኑ ንዕዘብ ኣለና ካሳታት እንሄ ከሙኡ ክንፈልጦ ንክእል፡፡

ኣብዚ እንሪኦ ዘለና ድማ ቤቴ ትምህርቲ ኾይኑ ኣብ ግድግድኡ እውን ዝተፈላለዩ መምሀሪ ሓገዝ ኽኾኑ ዝኽእሉ ተለጢፎም እኒሀው ተሳኢሎም ማለት እዩ ከም ፔሬዲክቴብል፣ ላሊበላ ዛኣመሰሉ እንሄው።

ሕዚ ንሪኣ ዘለና ድማ ሓፍትና ምስ ጓላ ወይም ሓፍታ ክትከውን ትኽእል መቸም ብዘየገድስ ብባሃላዊ ክዳን ኣከዳድና ጥልፊ ወቂበን፣ እዛ ሓፍትና እውን ፀጉራ ተሰሪሓ ኣብ ፀጉራ እውን ኣብ ርእሳ ጠስሚ ገራ ንሪኣ ኣለና።

እዚ ንርእዮ ዘለና ድማ ኣብ ራያ ከባቢ ዝዝውተር ባህላዊ ፀወታ ቅልስ ዝባሃል ፀወታ ማለት እዩ ብዙሓት ሰባት እውን ንዕኡ ዝዕዘቡ ኣብ በሪኽ ቦታ ከፊሎም ዝዕዘብዎን እዩ ቅልስ ይባሃል ባህላዊ ፀወታ እዩ ኣብ ራያ ይዝውተር

እዚ እንሪኦም ዘለና ኣሕዋትና ድማ ኣብ እንዳ ንግዲ ዝሰርሑ ሸቀጣሸቀጥ ዝሰርሑ ማለት እዩ፡፡ ኣብ ባልትና ፀባቂት ባልትና ዝባሃል ትካል ዝሰርሑ ዝተፈላለዩ ዓይነት ምግቢ እንዳዓሸጉ ዝሸጡ ንርኢ ኣለና ማለት እዩ፡፡

እዞም ንሪኦም ዘለና ድማ መነኩሴ እዮም እኒሀው ማለት እዩ መስቀሎም እውን ሒዞም እኒሀው በትሮም እውን ሒዞም እኒሀው ብዕድመ እውን ድፍእ ዘበሉ እዮም እኒሀው ናይ ሃይማኖት አቦ እዮም እኒሀው ማለት እዩ ።

እዛ ንርኣ ዘለና ድማ ኣብ ዝተፈላለዩ ባንክታት ክንረክባ ንኽእል ኣቕሓ እያ። እዚኣ ንዒስራን ኣርባዕተን ሰዓት ባንኪ ኣብ ዝተዓፀወሉ ይኹን ኣብ ዘይተዓፀወሉ ቕርሺ ክነውፀላ ንኽእል ኣቕሓ እያ ክነእትወላ ግን ኣይንኽእልን።

እዚ ምስሊ ዝረአየና ድማ ናይ ኣሰራርሓ ፀጉሪ ናይ ደቂ ኣንስትዮ ኣሕዋትና ማለት እዩ፡፡ ፅቡቅ ዝኮነ ኣሰራርሓ ፀጉሪ ንዕዘብ ኣለና ኣብዚ ምስሊ እዙይ ማለት እዩ፡፡

ኣብዚ እንርእዮ ዘለና ምስሊ ድማ ዝተፈለለየ ዓይነት ገፀ መሬት ንርኢ ኣለና። ብጣዕሚ በሪክ ኢሉ እውን ዓሚቑ እውን ኣብዚ ዓሚቕ እውን መንበሪ ገዛውቲ እውን ዘለውዎ ገፅታ መሬት ሰሓብን ዝኮነ ገፅታ መሬት ንርኢ ኣለና ማለት እዩ።

እዚ ንርኦ ዘለና ድማ መፋለጥ እዩ ዝነሀ። ናብ ከተማ ኣክሱም ሃፀይ ዮሃንስ ኣየር ፖርት ዘማላክት መማላከቲ ናይ ሰናይ ጉዕዞ መግለፅ ዝኮነ ምልክት መፍለጢ ወይ ከዓ ንርኢ ኣለና ማለት እዩ።

እዚ እንሪኦ ዘለና ምስሊ ድማ ዝተፈላለዩ ስራሕቲ ሸቀጣ ሸቀጥ ዝካየድሉ ከም ሻንጣታት እውን እንኤ ዝሽየጥ ኣብ ደገ እውን ሓፍትና ንእሽተይ ጨርቂ መሰልቲ እናሸጠት ትርከብ ኮታስ ናይ ስራሕቲ ንግዲ ዝሳለጠሉ ቦታ እዩ፡፡

እዚ ንሪኦ ዘለና ድማ እንስሳ ናይ ገዛ እንስሳ ከልቢ እዩ ዝበሃል ብደቂ ሰባት ከም እሙን ዝበሃል እንስሳ ንገዛ ክሕሉ ዝኽእል እንስሳ ናይ ገዛ እንስሳ እዩ ማለት እዩ ከልቢ ።

ኣብዚ ምስሊ እዚ ዝርአየና ድማ ናይ በረኻ ተኽልታት እጸዋት ዝኮኑ ዓሻዃት ማለት ዩ ከም ዓላ ዓሻካት ተኽልታት ንርኢ ኣለና ናይ በረካ ተክልታት ማለት እዩ።

እዚ እንሪኦ ዘለና አብ ኣዳራሽ ማለት እዩ፣ ዝተፈላለዩ ናይ ቤት ብልዕን መስተን ገዛ እዩ ዝኒሀ ፣ዝተፈላለዩ ምግብታት ድማ መሊኡ እኒሀ፣ ገና ተገልገልቲ ኣይ ኣተው ዘለው ዝተፈላለዩ ኣልኮላት እውን ከም መስተ ዝከውን እኒሀው፡፡

እዚ እንሪኦ ዘለና ድማ ኣብ ኣክሱም ዩኒቨርስቲ ቀፅሪ ዝርከብ ኣዳራሽ እዩ፣ መመረቂ ኣዳራሽ ማለት እዩ፣ ተማሃሮ እትምረቁ ዝእከብሉ መመረቂ ኣዳራሽ እዩ ኣብ ኣክሱም ዩኒቨርስቲ ይርከብ ማለት እዩ፡፡

አብዚ እንሪኦ ዘለና ድማ ናይ ክፋል ናይ ሸቀጣ ሸቀጥ መሸጢ ገዛ ዝተቀረፀ ምስሊ ንሪኢ ኣለና፡፡ ኣብ ዝተፈላለዩ ታኒካታት ተከዚኖም ተዓሺጎም ዝመፁ ካብ ጥራምረ ፍራምረ ዝተስርሑ ውፅኢታት ንሪኢ ኣለና፡፡

ኣብዚ እንሪኦ ድማ ባህሊ ትግራይ ንርኢ ኣለና፡፡ ከበሮ ሒዞም እንትስዕስዑ ሰባት ደቂ ተባልዕትዮ ደቂ ኣነስትዮ ሳዕሲዕት ኣብ ባህሊ ዘተኮረ ማሕበረሰብና እንትፃወት ንርኢ ኣለና ማለት እዩ፡፡

እዚ እንሪኦ ዘለና ምስሊ ድማ ድምፂ ወያነ ካብ ድምፂ ወያነ ዝተወሰደት ምስሊ እያ ዝኒሃ፡፡ እዚ ብጣዕሚ ሳሓቢ ዝኮነ ንዓይኒ ናይ ገፅታ መሬት ዘርኢ ብዛዕባ ሕርሻ ፍርቆም ተሓሪሶም ፍርቆም ገና ዘይተሓረሱ ዘርኢ ምስሊ ብጣዕሚ ሳሓቢ ንዓይኒ ማለት እዩ ንሪኢ አለና፡፡

ኣብዚ ምስሊ እንሪኦ ናይ ሕርሻ ቦታ ኮይኑ ኣሕምልቲ ካብ ዓይነታት ኣሕምልቲ ማለት ተንከባኪቡ ሓረስታይና እንተልምዖ ናብ ጥቅሙ ከውዕሎም ካብ እንተልምዕ ካውሎ ዝብሃል ተክሊ ማለት እዩ፡፡

ኣብዚ እንሪኦ ዘለና ድማ ዝተፈላለዩ ንህፃውንቲ እኩል ምድላው ጫማታት ተንጠልጢሎም ንመሸጣ ቀሪቦም ንዕዳጋ ንሪኦም ኣለና ናይ ዕዳጋ ከባቢ እዩ እኒሀ ማለት እዩ ሸቀጣ ሸቀጥ ዝካየደሉ

አብዚ ምስሊ እዚ እንዕዘቦ ድማ ናይ ማሕበረ ሰብ ሓዘን ዝገልፅ ኣብ ትግራይ ማለት እውን ነፀለአን ደፊኤ ኣዴታት ኣቦታት እውን ከምኡ ናይ ሓዘን ንርኢ ኣለና ማለት እዩ፡፡

አብዚ እንሪኦ ዘለና ምስሊ ንመሳርሒ ሙዚቃ ዝኮነ ክራር ብዝሕ ዝበለ ቀፅሪ እዩ ዘለዎም ንመሸጣ ዝውዕሉ ክራር እንሪኢ አለና፡፡ አብ ሙዚቃ ትግርኛ ዓብይ ውፅኢት ዘለዎም ክራር አብ መሸጣ ወይ ድማ አብ ዕዳጋ ቦታ ተዘርጊሖም ንርኢ አለና፡፡

ኣብዚ እንሪኦ ዘላና ምስሊ ድማ ክፋል ናይ ሓንቲ ከተማ ዝኮነ ናይ ጎደና ክፋል ማለት እዩ፡፡ ዝተፈላለያ ተሽከርከርቲ እንትጓዓዛ ኢሉ እውን ናይ ሰብ መጓዓዚ ዘለዎ መንገዲ ጎደና እዩ ዝነሄ ማለት እዩ፡፡

እዚ እንሪኦ ዘለና ኣብ ምስሊ ድማ ናይ ገጠር ገዛ ኮይኑ ህድሞ ይባሃል፡፡ ከፍታዊቲ እውን ኣለዋ ኣብ ውሽጢ እቲ መረባ ናውቲ ሕርሻ መሳርሕታት እውን ኣሎ፡፡ ሰሎሙን ባይሬ ዋኒ ኢኪ ዋና ዝብል ደርፊ ዝሰርሐሉ ገዛ እዩ ዝኒሄ፡፡

እዚ እንሪኦ ዘለና ድማ ኣብ ውሽጢ ገፅታ ናይ ኣብ ቤተ እምነት ኣብ ቤተክርትያን ማለት እዩ፡፡ ዝተፈላለዩ ነገራት ሽዓ ሸብሪቁ ንሪኦ አለና፡፡ ፅቡቅ ጥበብ ዝዓረፎ እቲ ናይ ላዕለዋይ ክፋል ንሪኦ ኣለና፡፡

እዛ ኣብ ምስሊ ንሪኣ ድማ እዛ ፅላል ሒዛ ማለት እዩ፣ ድምፃዊት ሰለማዊት ዮውሃንስ ትበሃል። ኣብ ሙዚቃ ትግርኛ ትሰርሕ ድምፃዊት እያ፣ ኣብ ክሳዳ ድማ ጎባጉብ ኣብ እዝና ኩትቻ ጌራ ንሪኣ ኣለና ማለት እዩ፣ እታ ካልአይታ እዉን ከምኡ።

አብዚ እንሪኦ ዘለና ድማ ዘይሃስስ ፍቅሪ ዝብል መፅሓፍ ሽፋኑ ንርኦ ኣለና፡፡ ብፈንቅል ተስፋማርያም ዝተፃሓፈ መፅሓፍ ሽፋኑ ማለት ንርኢ ኣለና፡፡

እዛ እንሪኣ ዘለና ኣብ ምስሊ ድማ ሃይማኖታዊት ምልክት ዘለዋ ናይ መስቀል ምልክት ዘለዋ እያ ካብ ኦም ድማ ዝተሰርሓት እያ፡፡ ኢሉ እውን ናይ እመቤታችን ቅድስቲ ድንግል ማርያም ፎቶ እውን ኣሎ፡፡ ናይ ሃይማኖታዊ ቦታ ምልክት ዝከውን መስቀል እዩ ዝንሄ፡፡

እዚ እንሪኦ ዘለና ድማ ነብሳት ኮይኑ ሃመማ ወይ ድማ ዝንቢ እና እንብሎ ዝተፈላለየ ሕማም ኣብ ረሳሕ ነገር ኣብ ሽንቲ ቤት ኣብ ካልኦት ርስሓት ዘለዎም ቦታ ይነብር፡፡

ኣብዚ ንሪኦ ዘለና ድማ ኣብ ሓደ ቤት ትምህርቲ ን ትካላት ትምህርቲ ወዲሞም መንደቑ ውን ብጣዕሚ ተጎዲኡ እዞም ህፃውንቲ ድማ ኣብኡ ዝማሃሩ ብጣዕሚ ተፀጊሞም ምዃኖም ዘርኢ ምስሊ ንሪኢ ኣለና ማለት እዩ፡፡

እዚ እንሪኦ ዘለና ድማ እንዳ ክሽነ እዩ ዝኒሀ ፀብሒ መስርሒ ዝከውን ድስቲ ኣብ ውሽጡ እውን ማንካ ዘለዎ ንምግብነት ዝውዕል ፀብሒ መስርሒ ዝጠቅም ማለት እዩ ናይ ገዛ ኣቅሓ እዩ ዝኒሀ፡፡

እዚ ኣብዚ ምስሊ ንሪኦ ዘለና ድማ ቀይሱር ይበሃል፡፡ ዉፅኢት ሕርሻ ዝኮነ ንምግብነት ክዉዕል ዝክእል ተክሊ እዩ። ቀይሕ ሕብሪ ዘለዎ መብዛሕትኡ ንደም መተካኢ ንጥቀመሉ ዓይነት ተክሊ ቀይሱር ዝበሃል ተክሊ ንሪኢ ኣለና ማለት እዩ፡፡

ኣብዚ እንርእዮ ዘለና ምስሊ ናይ ሓደ መፅሓፍ ልበወለድ ማለት እዩ። ገፁ ታይ ከም ዝምስል እንርእዮ ኣለና ። እቲ መፅሓፍ ዘይወግሕ ለይቲ እዩ ዝብል ብገነት ይብራህ ዝተፃሓፈ ብ2010 ንርኢ ኣለና ማለት እዩ።

እዚ ንሪኦ ዘለና ምስሊ ናይ ስራሕ ቦታ የርእየና ኣሎ፡፡ ቤት ምግብን መስተን ዝኾነ ማለት እዩ፡፡ ካብ ከተማ ውዕእ ኢሉ ኣብ ካብ ከተማ ዝመጸ ናይ ባህላዊ ኣሰራርሓ ዝተኸተለ እ ቤት ምግብን መስተን ንርኢ ኣለና፡፡

እዚ እንሪኦ ዘለና ከባቢ ድማ ከባቢ ዕዳጋ እዩ ዝንሄ፡፡ ዝተፈላለዩ ናይ መሸቀጢ ዝኮኑ ናውትታት ከም ዝተፈላለዩ ሸቀጣ ሸቀጥ ይረአዩ ኣለዉ ኢሉ እውን ናይ ካሰ ንፍራምረ መሸቀጢ ዝከውን ዝውዕል ካሳታት እውን እኒሀ ሰብ እንትሓልፍ እዉን ይረአዩ ኣለዉ፡፡

ኣብዚ እንርእዮ ዘለና ድማ መሰረታዊ ግልጋሎት ንተገልገልቲ ንሕብረተሰብ ዝጠቅም ባንኪ ቤት ናይ ኢትዮጵያ ንግዲ ባንኪ ቅርንጫፍ ንሪኢ ኣለና ሰባት ተገልጊሎም እንትወፅኡ ተገልገልቲ ሓደሽቲ እውን እንትኣትዉ ንርኢ ኣለና።

ኣብዚ እንሪኦ ዘለና ድማ ተምሃሮ ኣብ ቤተ መፅሓፍ ኮይኖም እንተንብቡ ከፍ ኢሎም እንተንብቡ ንሪኢ ኣለና፡፡ መፅሓፋት እውን ተደርዲሮም ይረአዩና ኣለው ማለት እዩ፡፡

እዚ እንሪኦ ዘለና አአ ንስንና ንኸይረስህ ብክንከቤ ንሕዘሊ ንፅሬት እንጥቀመሉ ብሩሽ ይበሃል። ንስኒ መፅረጊ ንኸይረስሕ ዝኸውን ኣቅሓ ማለት እዩ።

ኣብዚ እንሪኦ ዘለና ባህሊ እንትፋለጥ ማለት እዩ። ሰባት እዉን ኮፍ ኢሎም ይዕዘቡ ኣለዉ፡፡ እዞም ዝፃወቱ ዘለዉ ድማ ኣውርስ ይፃወቱ ኣለዉ፡፡ ባህሊ የፋልጡ ኣለዉ ማለት እዩ ኣሸንዳ ቅነ እዩ ዝነሄ ኣውርስ እንትፃወቱ እዩ ዘርእየና ማለት እዩ፡፡

ኣብዚ ምስሊ እንሪኦ ድማ ናይ መፅሓፍ ገፅታ ሽፋን ማለት እዪ ንርኢ ኣለና ብኣለምሰገድ ተስፋይ ዝተፅሓፈት ብዛዕባ ኢትዮጽያን ኤርትራን እትገልፅ እያ።

ኣብዚ ንሪኦ ምስሊ ድማ ኣብ ናይ ሸቐጣሸቐጥ ቦታ ኮይኑ ናይ ንግዲ ዝካየደሉ ናይ ጫማታት ድፍን ጫማታትን፣ ናይ ነፀላ ጫማታትን ናይ ደቂ ኣንስትዮ ኣብዝሓ ንሪኢ ኣለና ማለት እዩ፡፡

ኣብዚ ምስሊ ዝርአየና ድማ ብኣለምሰገድ ተስፋይ ዝተፅሓፈ ኣይንፋላለ ዝብል ናይ ኤርትራ መፅሓፍ ሽፋና ንሪኣ ኣለና ማለት እዩ። ብዛዕባ ሓድነት ዝገልፅ መፅሓፍ እዩ። ናይ ኤርትራን ማለት እዩ።

እዚ ንርእዮ ዘለና ከባቢ ፅቡቅ ዝበሃል ሃፍቲ ተፈጥሮ ዘለዎ ከባቢ እዩ። ኣብ ከተማ የሓ ትርከብ ጥንታዊ ከተማ የሓ ማለት እዩ ናይ ኣንበሳ ቅርፂ ዘለዋ እንባ ድማ እኒሃ ተዓዚብናያ ተኾይና ናይ ኣንበሳ ቅርፂ እኒአዋ ዛእምባ ማለት እዩ።

ኣብዚ ንሪእ ድማ ግዙፍ ዝኾነ ህንፃ ንርኢ ኣለና ። ኣብ በሪ ኣፋ ድማ ተኽልታት እውን እንሄዎ። ካብኡውን ብኽሊቲኡ ገፅ ኣንፈታቱ ድማ ጎደና እንሄዎ ናይ ኣስፋልቲ ጎደና ማለት እዩ። ሰብን ተሽከርከርትን ከሕልፍ ዝኽእል።

እዚ እንሪኦ ዘለና ምስላ ድማ ኣብ ሃይማኖታዊ ኣብ ክርስትና ሃይምኖት ማለት እዩ። ወንጌል ዮሃንስ ተባሂሉ ዝፍለ ገፅትኡ ዘርኢ ምስሊ እዩ።

እዛ እንሪኦ ዘለና ሞስሊ ናይ ስራሕ ቦታ ኮይኑ ናይ መሸጢ ምግብን መሦተን ዝኾነ ንርኢ ኣለና ማለት እዩ። ኣብ ደገ ውን ኾይኑ ኣብ ደገን ኣብ ውሽጥን ክስርሕሉ ዝኽእል ቦታ ንርኢ ኣለና።

እዚ እንሪኦ ዘለና ድማ መሰረተ ልምዓት ናይ መሰረተ ልምዓት ዝስረሓሉ ህንፃ እዩ፡፡ እዚ ዘመላክት ብናይ መንገዲ ትራንስፖር ባቡር ምኳኑ ገና ኣብ ጅማሮ እዩ ዝነሄ ኣይተዛዘመን ዝንሄ

እዚ ሓፅቢ ወይ ከዓ ግድብ ይባሃል፡፡ ካብ ዝተፈላለዩ ሩባታት ተኣኪቦም ናብ ሓደ ብምእካብ ሰብ ስራሕ እዩ ማለት እዩ፡፡ ካብኡ ዝተፈላለዩ ጥቅሚ ክውዕል ይክእል እዩ፡፡ ንመስኖ፣ ነቲ ከባቢ ማይ ግልጋሎት፣ ንኤሌትሪክን ክውዕል ይክእል ፡፡

እዚ ዙርያ ሓፁር ብዝተከበበ መከባብያ በሪ ዘመልክት ኮይኑ ናይ ክፍለ ሰራዊት 11 መዘከርታ ናይ ሰማእታት ዝርከብሉ ቦታ እዩ፡፡

እዚ እንሪኦ ዘለና ድማ ሓውና ክብደት እንተውፅእ እስፖርታዊ ውድድር እንትገብር ናይ ክብደት እስፖርታዊ ውድድር ማለት እዩ፡፡ ተዓዘብቲ እውን ድጋፎም እንትገልፁ ድሕር ኢሎም እክብ ኢሎም እንዳተዓዘብዎ እናሃለው ንርኦም ኣለና ፡፡

እዚ እንሪኦ ዘለና ድማ ናይ ራያ ኣከዳድና ምዕሩግ ዝኮነ ኣከዳድና ተከዱኑ ኣብ ዝባፀሐ ዳርጋ ናብ ምብፃሕ ገፁ ዝርከብ ዝተፈለላዩ ተክልታት ዝራእቲ ኣብ ዘለዎ ቦታ ኮይኑ ንሪኦ ኣለና እዚ ሰብ ማለት እዩ፡፡

እዚ እንዕዘቦ ድማ ሃፍቲ ተፈጥሮ ናይ እፅዋት ሃፍቲ ተፈጥሮ ዝተፈላለዩ ዓይነት እፅዋት ከም ቅንጭብ፣ ባህርዛፍ ዝኣምሰሉ ዝተፈላለዩ ተክልታት ሃፍቲ ተፈጥሮ ተክሊ ንርኢ ኣለና፡፡

እዚ ድምፀ ወያነ ኣብ ቢዝነስ ክፍሊ ዜና ብዛዕባ ባንኪ ልምዓት ኢትዮጵያ ብዛዕባ ሸርፊ ወፃኢ ወይካዓ ዶላር ኣሜሪካ እናዓደገን እናሸጠን ዝወዓለሉ ዝሰርሖ ዜና እዩ።

ኣብዚ እንሪኦ ድማ ናይ ዕዳጋ ቦታ እዩ፡፡ ዝተፈላለዩ ኣቁሑት ንሸቀጣሸቀጥ እዮም ከም ቡና፣ በርበረ፣ ንፀብሒ ዝከውን ማለት እዩ፡፡ ካልኦት ሸቀጣሸቀጥ እኒሂው ኮታስ ናይ ዘርኢ እዩ ኮታስ ናይ ዕዳጋ ሸቀጣ ሸቀጥ መሸቀጢ ንርኢ ኣለና፡፡

ኣብዚ ንርእዮ ዘለና ድማ ናይ ውፅኢት ኢደ ጥበብ ዝኾነ ካብ ሸኽላ ዝተሰርሐ ዝተፈላለዩ ጀበናታት ፦ንቡና መስርሒ ዝኸውን ጀበና ማለት እዩ ኢሉ እውን ንሓዊ መሰኽተቲ ዝጥቀምሉ ፈርኔሎ ዝባሃል ካብ ሸኽላ ዝተሰርሐ መሸጢ ዕዳጋ ዝኾነ ቦታ ማለት እዩ።

እዛ ኣብዚ ምስሊ ንርእያ ዘለና ድማ መስቀል ትባሃል ካብ ብረታዊ ባእታ ዝተሰርሐት መስቀል ናይ ሃይማኖት ክርስትና ምልክት ዝኾነ መስቀል ብጣዕሚ ፍልይ ዝበለ ጥበብ ዝዓረፋ መስቀል እያ ዝኒኣ ካብ ብረታዊ ባእታ ዝተሰረሐት

ኣብዚ ምስሊ እዚ ዝረአየና ድማ ህፃውንቲ ኩዕሶ እንትፃወቱ ኩዕሶ እግሪ ማለት እዩ ይረአየና ኣሎ፣ ኣብ ሜዳ ኩዕሶ ህፃውንቲ እንትፃወቱ ንርኢ ኣለና ማለት እዩ፡፡

ኣብዚ እንሪኦ ድማ ናይ ዝተፈላለዩ ሸቀጣ ሸቀጥ ኢድ ውፂኢት ስራሕቲ ኢድ ከም ፌርኔሎ፣ መንከሽከሽ ዝኣምሳሰሉ ንሪኢ ኣለና፣ ሸቀጣ ሸቀጥ ክዓ ሽኮር፣ ቡና፣ ማይ ሃይላንድ ካልኦትን ንሪኢ ኣለና፣ ናይ ዕዳጋ ማዕከል እዩ እኒሀ ማለት እዩ፡፡

እዛ እንሪኣ ዘለና ኣቅሓ ድማ ኣብ ገዛ እንጥቀመላ ኣቅሓ እያ፣ ቡና ተቀልዩ ዝውቀጠሉ ኣቅሓ ወይ ካሊእ ነገር እውን ከም ጨው ገለ ዝውቀጠሉ ኣቅሓ ብኣጠቃሊ ብሓፈሻ ሽማ መውቀጢ ናይ ታሕቲ መውቀጢእያ ካብ ጣውላ ዝተሰርሐ ፡፡

እዚ እንሪኦ ዘለና ቦታ ድማ ንመዝናነይ ቦታ ዝጠቅም መዕርፎ አጋይሽ ማለት እዩ፡፡ ኣጋይሽ መፅኦም ዝዓርፍሉ ተዝናንዮም ዝከድሉ ካብ ከተማ ውፅእ ዝበለ ገና ዘይተመለአ ህንፃ ንርኢ ኣለና ማለት እዩ፡፡

ኣብዚ ምስሊ እዚ ንሪኦ ድማ ፓሎ ንሪኢ ኣለና. ናይ ኤለትሪክ መመሓላለፊ ዝሓዘ ፓሎ መሰረተ ልምዓት ን ኤለክትሪክ ንክመሓላለፍ ዝጠቅም መሰረት ልምዓት ንርኢ ኣለና::

እዘን እንሪአን ዘለና ድማ ተሽከርከርቲ ኮይነን ሲኖትራክ ይባሃላ፡፡ ኣብ ዝትፈላለየ ስራሕቲ ኣብ ህንፃ ስራሕቲ ምዕራብ ዝነጥፋ ተሽከርከርቲ እየን ማለት እዩ፡፡

እዚ ምስሊ መናእሰዬ ብዝኾነ ምኽንያት ሰልፉ እንትወፁ የርኢ። ኢሉውን ኣኽበርቲ ፀጥታ ናብ ካሊእ ጎንፂ ንኸይዓቢ ኸምዝከታተሉ የርኢ።

እዚ እንሪኦ ዘለና ድማ ክፋል ናይ ሓደ ቤት ትምህርቲ ቀፅሪ ቤት ትምህርቲ እዩ ዝነሄ፡፡ ተማሃሮ እክብ ኢሎም ብዛዕባ ዝኮነ ነገር እንተውግዑ ንሪኦም ኣለና፡፡ ከፍ ኢሎም ኣብ እግሪ ፅላል ንሪኦም ኣለና፡፡ ናይ ቤት ትምህርቲ ስፍራ እዩ እኒሀ ማለት፡፡

እዚ እንሪኦ ዘለና ድማ ተኽሊ ግራቤላ ይባሃል ፍሉይ ሽሙ ማለት እዩ። ከም መፅለሊ እንጥቐመሉ ተኽሊ ዝፈሪ ፍረ ዘለዎ ተኽሊ ኣይኮነን ግራቤላ ይባሃል።

ኣብዚ ከባቢ ድማ ናይ ንግዲ ከባቢ እዩ ናይ መሸጢ ዕዳጋ ማለት እዩ፡፡ ዝተፈላለዩ ኣቁሕት ንርኢ ኣለና ከም ኮቦርታ መራቢል ዝመሰሉ ኣቁሕታት ዝሽየጠሉ ማእከል ዕዳጋ ከባቢ እዩ ዝነሄ ማለት እዩ፡፡

እዚ እንሪኦ ዘለና ናይ ድምፂ ወያነ ምልክት ወይ ከዓ ኣርማ እዩ፡፡ ድምፂ ወያነ ከም ዝፍለጥ ኣብ በረካ ጀሚራ ዝነበረት ልሳን ህዝቢ ዝኮነት ሚድያ እያ፡፡ ሕጂ ናብ ቴሌቭዥን ዓብያ እትርከብ ሚድያ እያ ማለት እዩ፡፡

እዚ እንሪኦ ዘለና ኣብ ጥንታዊት ኸተማ ይሓ ዝርከብ ምስሊ ናይ ቅርፂ ኣንበሳ ዘለዎም ማለት እዩ ጎቦ እውን ንርኢ ኣለና ታሪካዊ እውን እዩ ናይ ምስሊ ኣንበሳ ቅርፂ ድማ ዝሓዘ እዩ ።

ኣብዚ ምስሊ እዚ እንሪኦ ድማ ብዝኮነ ኩነታት እዚ ቤተ እምነት ጉድኣት በፂሕዎም ቆርቆርኡ ፈሪሱ ግድግድኡ እውን ፈራረሱ እቶም ምእመናት እውን ሓዚኖም ንሪኦም ኣለና ማለት እዩ፡፡

ኣዚ እንሪኦ ዘለና ድማ ቤት ብልዕን መስተን ኮይኑ ኣጋይሽ ኣዕሪፎም እንዳተጠቀሙ ግልጋሎት እንዳሃበ ዝርከብ ቤት ምግቢ እና መስተን እዩ ዝነሄ ማለት እዩ፡፡

ኣብዚ ንሪኦ ዘለና ምስሊ ድማ ናይ ገዛን ናይ ቢሮ ኣቕሓ ክኸውን ዝኽእል ክንጥቀመሉ ንኽእል ኣቕሓ ንሪኢ ኣለና፡፡ መብዛሕትኡ ኣካላቱ ካብ ተኽሊ ዝተሰርሐ ሓሊፉ ውን ካብ ካልእ ዝተሰርሐ ንሪአ ኣለና ማለት እዩ፡፡

እዚ እንሪኦ ዘለና ድማ ብባህላዊ ነገር ትሕዝቶ ዘለዎ ዝተሃነፀ ገዛ ንርኢ ኣለና፡፡ ንመናፈሻ ሰባት መዝናነይ ክከውን ዝክእል ቦታ ብርክ ዝበለ ኣቀማምጣ ዘለዎ ከባቢ ንዕዘብ ኣለና፡፡

እዚ እንርእዮ ዘለና ምስሊ ድማ ኣብ ናይ ሓደ ናይ መንበሪ ገዛ ገፅታ ብክፋሉ ንረእዩ ኣለና። እዙይ ዝኮነ ሓደ ህፃን ወይ ዓበይ ክኮን ይከእል እዩ። ናይ ዝተወለደሉ መዓልቲ ከክበረሉ ዝሓሰቦ ከም መፀባበቂ ክጠቅምሉ ዝክእል ንርኢ ኣለና።

እዚ እንሪኦ ዘለና ምስሊ ካብ ፍረምረ ውፂኢታት ፍረምረ ዝኮነ ኮሚደረ እዩ ዝበሃል ንፀብሒ ክንሰርሕ ንጥቀመሉ ዓይነት እትክልቲ ናይ ተክሊ ውፅኢት እዩ ::ናብ ዕዳጋ ቀሪቡ ክሽየጥ ይክእል ኢሉ እውን ክንጥቀመሉ ንክእል::

እዛ እንሪኣ ዘለና ምስሊ ድማ ካብ እምኒ ተወቂራ ዝተሰረሐት ክንደየናይ ጥበብ ናይ ወለደና ክተመልክ ት ትክእል ቅርሲ ክትከውን ትኽእል እምኒ ንርኢ ኣለና ማለት እዩ።

ኣብዚ ምስሊ እዚ ዝረአየና ካብ እምኒ ተፀሪቦም ኣብ ባይታ ዓሪፎም ዝተፈላለየ ቅርፅታት ዘለዎ ኣእማን ንሪኢ ኣለና፣ ኢሉ እውን ብከፊል ናይ ህንፃ ገዛውቲ ንሪኢ ኣለና፣ ተክልታት እውን ኣብቲ ከበባ እኒሀው፡፡

አዛ እንሪአ ዘለና ሓፍትና ድማ ብዝተፈላለዩ መፀባበቂታት ፀቢቃ ዘላ ሐፍትና እያ፡፡ ከም ወርቂ ጥልፊ ካብኡ እውን ተቆኒና ፀጉራ እውን ንሪኣ ኣለና፡፡ ጋመ ዝባሃል ቁኖ ተቆኒና ንሪኣ ኣለና፡፡

እዚ ምስሊ ዓይነት እስፖርቲ ኮይኑ ቅልስ ይባሃል፡፡ ተዓዘብቲ ዘልዉዎ ኮይኑ ደኛ ዘለዉዎ እስፖርት ዓይነት እዩ፡፡

ኣብዚ ምስሊ እዚ ዝረአየና ሓንቲ ሓፍትና ጓል አነስተይቲ ማለት እዩ። ፀጉራ ተቆኒና ናይ ሰብ ስራሕ ፀጉሪ ውን ሓዊሳ ማለት እዩ ተቆኒና ጋመ ዝበሃል ቁኖ ይረአየና ኣሎ።

አብዚ አንሪኦ ድማ ህፃዉንቲ ትምህርቲ እንትከታተሉ አብ ድሕሪኦም ዘሎ ግድግዳ ድማ ንዐኦም ነቶም ህፃውንቲ ዝጠቅም ዝተፈላለዩ መምሀሪ ሓገዛት ተለጢፉ መምሀሪ ሓገዛት ንሪኦም አለና።

ኣብዚ ምስሊ እዙይ እንሪኦ ዘለና ፀሊሞ ሴሌዳ ኣብ መምሀሪ እንጥቀመሉ ኣብ ትምህርትቤት እዩ።

እዚ እንሪኦ ዘለና ምስሊ ድማ ኣብ ተክሊ ኮይኑ ኣብ ውሽጢ ጎማ ሓመድ ተጠቂምና ምስ ዓበየ ክንቀሳቀስ ዝክእል መብዛሕትኡ ኣብ ከተማ ክኮን ዝክእል ዓይነት ተክሉ ንርኢ አለና፡፡

ኣብዚ እንሪኦ ዘለና ምስሊ ድማ ባጃጅ እንዳተባሃለ ዝፍለጥ ተሽከርካሪ ሰለስተ እግሪ ተሽከርካሪ ማለት እዩ ንብረት እንትፅዕንዎ ንርኢ ኣለና፡፡ እዚ ካብ ከተማታት ካብን ናብን ንምሃብ ኣገልግሎት ትራንስፖርት ዝውዕል ተሽከርካሪ እዩ ማለት እዩ፡፡

እዚ እንሪኦ ዘለና እንስሳ ድማ ኣብ ቆላ ከባቢታት ዝነብር እንስሳ ናይ በረካ መርከብ ተባሂሉ ዝፍለጥ ጊመል ዝበሃል እንስሳ እዩ ንሪኦ ዘለና ማለት እዩ፡፡ ኣብ ቆላማ ድማ መብዛሕትኡ ይነብር፡፡

ኣብዚ ምስሊ እንሪኦ እቲ ህንፃ ቤት ትምህርት እዩ ዝመስል ኣብዚ ሕዚ እዋን ግን መዕቆቢ ስደተኛታት ብኩናት ምክንያት ማለት እዩ መዕቆቢ ስደተኛታት ኮይኑ ንሪኦ ኣለና፡፡

እዞም ንሪኦም ዘለና ናይ ሃይማኖት መራሕቲ ካህናት ወይ ኣቅሽቲ ይበሃሉ ። እዚኦም ዝተፈላለዩ ብናይ ጥበብ ዝተሰረሐ ኩታ ካብ ጡጥ ዝተሰረሐ ኩታ ማዕሪጎም እንሀው ማለት እዩ።

ኣብዚ ንርእዮ ድማ ካህናት ሃይማኖታዊ ኣብ ሃይማኖታዊ ቦታ እንተኽብሩ ባዓል እንተኽብሩ ዘርኢ ምስሊ መፅሓፍ እንተንብቡ ዘርኢ ምስሊ ንርኢ ኣለና ሃይማኖት ክርስትና ኦርቶዶክስ ማለት እዩ።

እዚ እንሪኦ ዘለና ምድዋየ ምፅዋት ይባሃል፡፡ ኣብ ኩሎም ዳርጋ ክባሃል ዝክእል ሃይማኖታዊ ቦታ ናይ ክርስትና ኣብ ቤተ ክርስትያን ክንረክቦ ንክእል መአከቢ መዋህለሊ ናይ ሙዳየ ምፅዋት እዩ ማለት እዩ፡፡

ኣብዚ እንሪኦ ዘለና ድማ መሸቀጢ ሸቀጣሸቀጥ ዝኾውን ናይ እንዳ ክዳውንቲ ዓይነታት ብጃማ ፣ካናቲራ፣ ናይ ህፃውንቲ ስረታት ኢሉ ውን ኣትክልትን ፋራምረን ዝሽቀጠሉን ቦታ ንርኢ ኣለና።

ኣብዚ ምስሊ እዚ ዝረአየና ማኣዲ እንትበልዑ ቆልዑ ዘርኢ ምስሊ እዩ፡፡ ኩሎም ተኣኪቦም ማለት እዩ ብፍቅሪ ማአዲ እንትበልዑ የርእየና ኣሎ ማለት እዩ፡፡

አብዚ ንሪኦ ዘለና ምስሊ ድማ ዝተፈላለዩ ናይ መንበሪ ደቂ ሰባት ዝበሉ ህንፃታት ንርኢ አለና። ገዛውቲ ማለት እዩ ዝተፈላለየ ቅዲ ዝተሰርሑ ንመንበሪ ገዛ አባይቲ ንርኢ አለና ማለት እዩ።

ኣብዚ እንሪኦ ምስሊ ድማ ኣብ ውሽጢ ስፖር ማርኬት ኣቁሑት ዕዳጋ መሸጢ ማለት እዩ፡፡ ተደርዲሮም ካብ ውፅኢት እንዳስትሪ ዝኮኑ ናብ ዕዳጋ ዝቀረቢ ኣብ ፕላስቲክ ተዓሺጎም ኢሉ እውን ኣብ ተኒካ ተዓሺጎም ንሪኢ ኣለና ንምሻጥ ዝቀረቡ ማለት እዩ፡፡

እዚ ምስሊ እዚ ዘመልክተና ድማ ናይ መጓዓዝያ ኣገልግሎት ዝህብ ተሽከርካሪ ንሪኢ ኣለና፡፡ ሚኒባስ ዝባሃል ተሽከርካሪ ኣብ ዝባኑ ኣቑሑት እንትሰቕልዎ ንሪኢ ኣለና፡፡

ኣብዚ ምስሊ እንዕዘቦ ዝተፈላለዩ ተኽሊ ብሂወት ዘለው እና ብሂወት ዘየለው ኸም መሕፀሪ ሓፁር ኻፍቶም ብሂወት ዘለው ኸም ዓኺ፣ ፅሕዲ እኒሀው።

እዚ ንሪኦም ዘለና ድማ ሰብት ዝዕዘብዎም ዓይነት ስፓርት ቴካንዶ ወይ ከዓ ካሬት ዝበሃል ንምፅዋት እናተዳለው ዘሪኢ ምስሊ ስባት ድማ ዝዕዘቡ ዳኛ እውን እኒህው ዓይነት ስፓርት እዩ፡፡

እዚ እንሪኦ ዘለና ድማ ናይ ኣርማ ወይ ከዓ ምልክት ናይ ኢትዮጵያ ፌደራልያዊ ዲሞክራስያሪ ሪፐብሊክ ኢትዮጵያ ፓስፖርት ምልክት እዩ፡፡ ሰባት ካብ ኢትዮጵያ ናብ ካልእ ሃገር ንክከዱ ዘድሊ ፓስፖርት እዩ ዝንሄ ማለት እዩ፡፡

ኣብዚ ምስሊ እዚ እንሪኦም ዝተፈላለዩ ናይ ሙዚቃ መሳርሒታት ከም ክራር ዝኣመሰሉ ናይ ሙዚቃ ስራሕቲ ክጠቅሙ ዝክእሉ መሳርሕታትን ዘመናዊን መሳርሕታት ንርኢ ኣለና፡፡

ኣብ እዚ እንሪኦ ዘለና ድማ ዘመናዊ መሳርሒ ሙዚቃ ፒየኖ ዝባሃል ማለት እዩ ንርኢ ኣለና ሰብ እንትፃወት እውን ንርኢ ኣለና፡፡ ናይ ዘመናዊ መዐጀቢ ሙዚቃ ዝኮነ ፒያኖ ዝበሃል ፍሉይ ስሙ ማለት እዩ፡፡

እዚ ንሪኦ ዘለና ድማ ናይ ክርስትና ሃይማኖትን እመቤታችን ድንግል ማርያም ምስሊ ዝሓዘ ብጥበብ ዝተሰርሐ ፍሉይ ጥበብ ዝወነነ ከም ማዕተብ አብ ክሳድ ክእሰር ብኽሪ ዝኸል ምኻኑ ንሪኦ አለና።

ኣብዚ እንሪኦ ዘለና ምስሊ ድማ ፅቡቅ ዝኮነ ተፈጥራዊ ኣቀማምጣ ዘለዎ ናይ ሃይማኖት ስፍራ ኣብላዕሊ ዘሎ ማለት እዩ፣ ሃይማኖታዊ ቦታ ናይ ክርስትና ሃይማኖታዊ ቦታ ንርኢ ኣለና ፡፡

ኣብዚ ንሪኦ ዘለና ምስሊ ደቂ ኣንስትዮ ኣሕዋትና ባህላዊ ዝኾነ ኣካዳድና ፅቡቕ ዝባሃል ባህላዊ ኣካዳድና ተኸዲነን ዝተፈላለየ መጋየፅታት ውን ጌይረን፡፡ ፀጉረን ውን ተቖኒን ይረአያና ኣለዋ፡፡ ካብቶም መጋየፂታት ዕንቂ ብሃሪ ዝስራሕ ውን ማዕተብ ውን መስቀል እኒሀወን፡፡

ኣብዚ ምስሊ እዚ ዝረአየና ድማ ንእሽቶናት ውላድ ጤል ዝኾና ማሕሲእ ዝበሃላ ስመን ብፍቅሪ ተቀራሪብን ንሪኣን ኣለና።

ኣብዚ እንሪኦ ዘለና ድማ ንቱሪዙም ክኸውን ዝክእል ብዝተፈላለዩ ሃወፅቲ እንዳመፅኡ ዝሪእይዎ ዓይነት ተፈጥራዊ ዝኮነ ዓይነት ኸውሒታት እውን ዝመስሉ ፣ኣእማን ዝመስሉ ነገራት ንርእይ ኣለና።

ኣብዚ ምስሊ እንሪኦ ድማ ኣብ ናይ ሸቀጣ ሸቀጥ ዕዳጋ ማእከል ኮይኑ ደቂ ኣነስትዮ ዝጥቀማሉ ኣዝማልቶ ዝባሃልን መፀባበቂ ንደቂ ኣነስትዮ ፅፍሪ ዝውዕል ንርኢ ኣለና፡፡

እዚ ንሪኦ ዘለና ድማ ኣንፈት መሕበሪ ንሪኦ ኣለና ተለጢፉ ማለት እዩ እዚ ንጥንታዊት ከተማ ይሓ ዘመላክት ምልክት ንርኢ ኣለና ይሓ ኣብ ወርዳ ዓድዋ ትርከብ ጥንታዊት ከተማ እያ።

ኣብዚ ምስሊ እንሪኦ መፅሓፍ እዩ፡፡ ብሙሉቀን ታሪኩ ዝተፃሓፈ መፅሓፍ ብዛዕባ ፅላተ ሙሴ ሓቀኛ ምስጥር ዝገልፅ መፅሓፍ እዩ፡፡ ፅላተ ሙሴ ከም ዝፍለጥ አብ ከተማ ጥንታዊት ከተማ ኣክሱም ዝርከብ ፅላት እዩ፡፡ ብዛዕባ ሃይማኖት እውን ዝገልፅ መፅሓፍ እዩ ማለት እዩ፡፡

ኣብዚ ምስሊ ዝረአየና ድማ ብሓፁር ብቆርቆሮ ዝተሓፀረ ኣብ ውሽጡ ድማ ዝተፈላለየ ተክልታት ዘለዎ ከም ጥቁር በርበረ ወይ ካዓ በሪ ኣስላማይ እናተባሃለ ዝፍለጥ ብሓደሓደ ከባቢታት ዓላሊሞ ዝኣምሰሉ ተኽልታት ዘለዎ ከባቢ ይረአየና ኣሎ፡፡

እዚ እንሪኦ ዘለና ማንዴራ ወይ ምልክት ናይ ጋንታ ኩዕሶ እግሪ ስሑል ሽረ ምልክት ንርኢ ኣለና፣ ኣብ ከተማ ሽረ ዝርከብ ጋንት እዩ ናይ ኩዕሶ እግሪ ጋንታ፡፡

እዚ ኣብ ምስሊ እንሪኦ ድማ ናይ ሕርሻ ቦታ እዩ፣ ብሕርሻ ኣሕምልቲ ማለት እዩ ብዘበናዊ መልክዕ ብመስመር ተዘሪኦም ንሪኦም ኣለና፣ እዚ ሕርሻ ዘለዎ ኣሕምልቲ ድማ ጥቅልል ጎመን ወይ ከዓ ካውሎ እናተባሃለ ብሓድሓደ ቦታታት እዉን ይፍለጥ፡፡

ኣብዚ እንሪኦ ምስልታት ድማ ቡዙሓት ሰባት ተኣኪቦም ብዛዕባ ሕርሻ ዘተ እንትገብሩ ምይይጥ እንትገብሩ ብዛዕባ ሕርሻ ማለት እዩ የርእየና ።

እዚ ንርእዮ ዘለና ድማ እምባ ገራዓልታ ይባሃል። ኣብ ገራዓልታ እንዳ ኣቡነ የማእታ ቤተክርስቲያን እዩ ማለት እዩ። ገዳም እዩ። ውቑር ኣብያተ ቤተ ክርስትያን ካብ ዝባሃሉ ኣብ ትግራይ ዝርከብ ፣እምባ ገራዓልታ ዝርከብ፣ እንዳ ኣቡነ የማእታ ቤተ ክርስትያ እዩ ማለት እዩ።

እዚ ዘርኢየና ዘሎ ድማ ናይ ሓደ ትካል ቤት ምግብን መስተን ግፅታ ክዳን ናይቲ ገዛ ናይቲ ህንፃ ንሪኦ ኣለና ግና ተገልገልቲ ከይተጠቀምሉ ከለው ዘሎ ግረማ ናይቲ ገዛ የርኢየና ኣሎ ማለት እዩ።

ኣብዚ እንሪኦ ዘለና ምስሊ ድማ ትግራይ ቴለቭዥን ዜና እንትሰርሕ ብዛዕባ ተቀዳደምቲ ብሽኬሌታ ድዩ ብዛዕባ እቲ ቅድድም ብስኬሌታ ትከታተል ንርኢ ኣለና ማለት እዩ ትግራይ ቴሌቭዥን።

አብዚ ምስሊ እዚ እንሪኦ ድማ ዝተፈላለዩ ሳዕርታት ንመስፈይ ዝውዕል እድንቲ ዝባሃል ፣መኮስተር፣ ላካ ንርኢ ኣለና ፡፡ መብዛሕትኦም ንስፈ መስፈይ ወለድና ዝጥቀማሉ ኣቅሓ እዩ፡፡ መኮስተር ድማ መኮስተሪ ገዛ

እዚ ኣብ ምስሊ እንሪኦ ዘለና ድማ ድምፃዊ ዘመን ኣለምሰገድ ይባሃል፡፡ መብዛሕትኡ ብትግርኛ ቋንቋ ሙዚቃ ክዓቢ ዝሰርሐ ዘሎ ድምፃዊ ዘመን ኣለምሰገድ ይባሃል ማለት እዩ፡፡

ኣብዚ እንሪኦ ዘለና ድማ ድምፂ ወያነ ብዛዕባ ብቋንቋ ኣማርኛ ዝሰርሕ ዜና ፕረዚዳንት ግዝያዊ ክልላዊ መንግስቲ ትግራይ ጌታቸው ረዳ ብዛዕባ ህልዊ ትግራይ ከመይ ከም ዝዓብይ ከም ዘሎ እንትገልፅ ዝተሰርሐ ዜና እዩ፡፡

እዚ ኣብ መቐለ ሓወልቲ ሰማእታት 17 ዓመት ናይ ብረታዊ ቃልሲ ህዝቢ ትግራይ መግለፂ ክከውን ተባሂሉ ዝተሰርሓ ሓወልቲ እዩ፡፡

እዚ ህንፃ ኾይኑ ዝተፈላለዩ ዓይነታታት ስራሕቲ ንግዲ ዝሳተፍሉ ከም መሸጢ ማእከል ይኩን ከም ሕክምና ዓይነት ዝጥቀምሉ ህንፃ እዩ።

አብዚ እንሪኦ ዘለና ምሰሊ ድማ ክፋል ሕብረተሰብ ማይ ተፀጊሙ ማይ ጀሪካን ደልዩ ተራ ሒዙ ንሪኦ አለና፡፡ ብዝሕ ዝበለ ቁፅሪ ዘለዎ ህዝቢ ተሰሊፉ ማይ ዝደሊ ንርኢ አለና ማለት እዩ፡፡

ኣብዚ እንሪኦ ዘለና ምስሊ ድማ መንበሪ ገዛ ደቅሰባት ኾይኑ ጥንታዊ ቡዙሕ ግዜ ንንውሕ ዝበለ ዓመታት ዘቁፀረ ማለት እዩ ።ጥንታዊ ገዛውቲ እዮም እንሄው። ደብሪ ዝበሃል ገዛ እዩ እኒሀ ድሕር ኢሉ።

ኣብዚ ምስሊ እዚ እንሪኦ ድማ ናይ ሕርሻ ቦታ ጎልጎል ዝባሃል ሕርሻ ቦታ ንርኢ ኣለና፡፡ ኮታስ ፅቡቅ ዝባሃል ገፅታ ዘለዎ ከባቢ ንርኢ አለና፡፡

ኣብዚ እንሪኦ ዘለና ድማ ናይ እስልምና ሃይማኖት ኣመንቲ ኣብ ሓደ ቦታ ተሳባሲቦም ዝኾነ ክብሪ በዓል እንተኣውዕሉ እናሰገዱ ንፈጠሪኦም ኽብሪ በዓሎም እንተብዕሉ ንሪኦም ኣለና፡፡

ኣብዚ ምስሊ እንተሪኦ ዘለና ድማ ሓፍትና ኣብ ርእሳ መጋየፂ ገይራ ርእሳ እውን ተቆኒና ጨጉራ ማለት እዩ፡፡ ካብ ወርቂ ዝተሰርሐ መጋየፂ ገይራ እንርኣ ኣለና። መዓርግ ዘለዎ መጋየፂ ካብ ወርቂ ዝተሰርሓ ማለት እዩ፡፡

እዚ ንሪኦ ዘለና ድማ መንበሪ ገዛ ናይ ደቂ ሰባት እዩ ዝንሄ፡፡ ኣብዚ ፍልይ ዝበለ ጥበብ ዝዓረፎ ኣሰራርሓ ናይ ገዛ ንርኢ ኣለና፡፡ ብጣዕሚ ምዕሩግ ዝበሃል ኣሰራርሓ ኣለዎ ማለት እዩ፡፡

ኣብዚ እንሪኦ ዘለና ድማ ስራሕቲ ኢደ ጥበብ ዝኮነ ካብ ጣውላ ዝተሰርሐ መኣዲ መቀረቢ ይኩን ወይ ንካሊእ ነገር ክንጥቀመሉ ንክእል ኣብ ገዛ ወይ ኣብ ቢሮ ክንጥቀመሉ ንክእል ኣቅሓ ንርኢ ኣለና፡፡

ሕዚ እንሪኦ ዘለና ምስሊ ድማ ካብ እምኒ ወይ ከዓ ካብ ከውሒ ተፈልፊሉ ዝተሰርሐ ፍሉይ ጥበብ ዝዓረፎ በፃሕቲ ዓዲ እናመፁ ክግብንይዎ ዝክእሉ ቅርሲ ዝኮነ እምኒ ንርኢ ኣለና ማለት እዩ፡፡ ካብ ውሽጢ ዓዲ ይኩን ካብ ደገ ዓዲ ይኩን እናመፁ ከም ቅርሲ ፍልፍል ኣታዊ ክኮን ዝክእል ንሪኢ ኣለና ፡፡

ኣብዚ ምስሊ እዚ እንሪኦ ድማ ዩኒቨርስትታት ኣብ ትግራይ ዝርከባ ዩኒቨርስትታት ናይ ማሕበረ ሰብ ፀገም እንትፈትሓ ተሳትፎ እንትገብራ ዘርኢ ምስሊ እዩ፡፡ ብድምፂ ወያነ ቴለቭዥን ዝሰርሖ ዜና እዩ ዝነሄ ድማ፡፡

ኣብዚ ምስሊ ዝርአ ዘሎ ድማ ናይ ሓንቲ ኸፉል ኸተማ ጎደና ንርኢ ኣለና ።ብኡመኻይን ተሸከርከርቲ ሰባት ዝሓልፍሉ ፣ፅቡቅ ሕብሪ ዘለው ንርኢ ኣለና።

ኣብዚ እንርእዮ ዘለና ምስሊ ድማ ተደራረቢ ናይ መንበሪ ገዛ ንደቂ ሰባት ክውዕል ዝክእል ህንፃ ንርኢ ኣለና። ፎቅ ዝባሃል ማለት እዩ ናይ ኣብ ከተማ ክርከብ ዝክአል ህንፃ ንርኢ ኣለና።

እዚ ድማ ናይ መፋለጢ ስራሕ ዘርኢ ምስሊ እኒሄ፡፡ ኣብ ውሽጡ ዝተፈላለዩ ውፂኢት ዕንፀይቲ ዝኮኑ ስራሕቲታት ከም ዓራት ፣ኣርማድዮ ዝመሳሰሉ ዝስረሓሉ ዝፈርየሉ ናይ ስራሕ ቦታ እዩ እኒሄ ማለት እዩ፡፡

እዛ ምስሊ እዚኣ ድማ ኣብ ከባቢ ዕዳጋ ዝተለዓለት ምስሊ እያ እኒኣ። ደቂ ኣንስትዮ እክሊ ዝሓዛ እኒሀዋ። ሰብ ብዙሕ ዝሓልፍ ናብዙይን ናብትዩን ዝብል እኒሆ። ማእከል ዕዳጋ ከባቢ ዩ እኒሆ።

እዛ ንሪኣ ዘለና ሓፍትና ፀጉራ ተሰሪሓ ካልኦት መጋየፅታት እውን እንዳተጠቐመት ንርኣ ኣለና። እዚ ፀግራ ድማ ብሰብ ስራሕ እውን ወሲኻ ፅቡቅ ማዕሪጋ ንሪኣ አለና።

ኣብዚ እንሪኦ ዘለና ምስሊ ድማ ካብ ዕንፀይቲ ዝተሰርሐ ወይ ካብ ስራሕቲ ጣዉላ ዝኾነ እና ብጣዕሚ ጥበብ ዝዓረፎ ምዕሩግ ዝኾነ ዝተፈላለዩ ኣቕሓ መቐመጢ ክጠቅም ዝኽእል ኣቕሓ እዩ ዘሎና ማለት ዩ ናይ ገዛ ኣቕሓ።

እዛ ንሪኣ ዘለፋና ሓፍትና ድማ ኣብ ኣፍንጭኣ ተሸቝራ ኣላ። ከም መጋየፂ ይጠቕማ ማለት እዩ። ኢሉ እውን ኣብ ከንፈራ እውን ዝተፈላለዩ ሰብ ስራሕ ዝኾነ ሕብሪ ቀቢኣቶ ኣላ ከንፈራ እውን ማለት እዩ።

እዚ ኣብዚ ምስሊ እንዕዘቦ ድም ናይ ትግራይ ባህሊ እዩ፡፡ ዝተፈላለዩ ናውቲ ኣብ ገዛና ክንጥቀመሎም እንክእል ውፅኢት ሸክላ ዝኮኑ ከም ፈርኔሎ፣ ጀበና ንቡና መስርሒ ማለት እዩ፣ ፃሕሊ ንፀብሒመስርሒ ዝጠቅሙ ኣቁሑት ንርኢ ኣለና፡፡

እዚ እንሪኦ ዘለና ድማ ተማሃሮ ኣብ ቤት ትምህርቲ ክላስ እንትካታተሉ እንሪኦም ኣለና፡፡ እዞም ተማሃሮ ኣብ እዋን ኮረና እትማሃሩ እንሪኦም ኣለና፡፡ ምልክቱ መስክ ጌሮም ካብ ቦታ ናብ ቦታ እውን ፍልይ ፍልይ ኢሎም ንሪኦም ኣለና፡፡

ኣብዚ ንሪኦ ዘለና ምስሊ ድማ ኣብ መሽቀጢ ሸቀጣሸቀጥ ባህላዊ ክዳዉንቲ መጸባበቂ ክኮኑ ዝክእሉ ዝተፈላልዩ ጥልፍታት ኩታታት ባህላዊ ዘተኩሩ መሸጢ ክዳዉንቲ ንርኢ ኣለና።

ኣብዚ ምስሊ እንዕዘቦ ድማ እንስሳት እንስሳት ማለት ናይ ገዛ እንስሳት ናይ ከፍታውቲ እንትበልዓ ኣብ ሰውሒ ንርአን ኣለና፡፡ ሰብ እውን እንኤ ንሪኦም ኣለና፡፡

ኣብዚ መስሊ እዙይ ዝረኣየና ድማ ናይ ዝተፈላለየ ካብ ውፅኢት ስራሕቲ ጣውላ ወይ ካብ ዕንፀይቲ ዝስርሑ ስራሕታት ዝተፈላለዩ ስራሕትታት ንርኢ ኣለና። ኣብ ገዛ ኣቁሑ ኮፍ መበሊ ወይ ደቂ ሰባት ኮፍ መበሊ እንጥቀመሉ ኢሉ እወን ኣብ ቢሮ እንጥቀመሎም መሳርሕታት ንርኢ ኣለና።

ኣብዚ እንርኦ ዘለና ምስሊ ድማ ደቂ ኣንስትዮ ኣሕዋትና ኩዕሶ እትፃወታ ኩዕሶ እግሪ ዘርኢ ምስሊ እዩ። ኣብ ስፖርታዊ ምንቅስቃስ እንዳነጠፋ ኩዕሶ እግሪ እትፃወታ ዘርኢ ምስሊ ንርኢ አለና ማለት እዩ።

እዚ እንሪኦ ዘለና ናይ ቤት ምግብን መስተን ህንፃ ወይ ገዛ እዩ፡፡ ብዝተፈላለዩ ከም ንኣብነት ወንበሩ ብናይ ቅርፂ ሓወልቲ ኣክሱም ዝወቀበ ገዛ እዩ እኒሄ፡፡ ኮታስ ብጣዕሚ ፅቡቅ ዝብሃል ፅሬት ዘለዎ ገዛ እዩ፡፡

እዛ እንሪኣ ዘለና ሓፍትና ድማ ሰባት ተኣኪቦም ይዕዘብዋ ኣለው ንሳ ድማ ክብደት እትተውፅእ ክብደት ምውፃእ ኣካል እስፖርት ምኳኑ ክብደትእትተውፅእ ንሪኣ ኣለና፡፡

እዚ እንሪኦ ዘለና ድማ ውፅኢት ሕርሻ ኮይኑ ኣብ ኣሕምልቲ ክምደቦ ንክእል ፡፡ኣብ ገለገለ ከባቢታት ካውሎ እንዳተባሃለ ይፍለጥ ኣብ ሓደሓደ ከባቢታት ድማ ጥቅልል ጎሞን እውን እንዳተባሃለ ይፍለጥ፡፡

እዛ ንሪኣ ዘለና ጎርዞ ሓፍትና ድማ ምርኢት ናይ ክዳን ፋሽን ተርኢ ኣላ ማለት እዩ። ናይ ቅዲ ክዳን ፋሽን ዝርኣየሉ መድረኽ እያ ዘላ።

እዚ ቦታ ዘመልክት ናይ ዕዳጋ ኮይኑ ብፍላይ ድማ ናይ ሓፂነመፅን ውፅኢት እና ኢሉ እውን ናይ ዕንፀይቲ ውፅኢ ዕዳጋ ዝሽየጠሉ ቦታ እዩ፡፡

እዚ ድማ ኣብ ሓደ ውሽጢ መሸጢ ሸቀጣቀሸጥ ዕዳጋ ዝተቀረፀ ከም ዘሎ ኮይኑ ናይ ህፃውንቲ መናፅሂ ኣገልግሎት ዝውዕል ኣቕሓ ተደርዲሮም ንሪኦም ኣለና፡፡

እዚ እንሪኦ ዘለና ድማ ሓይልታት ፀጥታ ትግራይ ሰልፊ ክወፁ ባንደራ ትግራይ ሒዞም ዝኮነ ባዓል ከክብሩ ክኮን ይክእል እዩ ሰልፊ እንትወፅኡ ዘርኢ ምስሊ እዩ ሓይልታት ፀፅታ ትግራይ ማለት

ኣብዛ ምስሊ እዚኣ ድማ ተፃወትቲ ወልዋሎ ዓዲ ግራት ኩዕሶ እግሪ ማለት እዩ፡፡ ናይ ወልዋሎ ተፃወትቲ ኩዕሱ እግሪ ዓዲ ግራት ባንዴራ ኢሉ እዉን ማልያ ንሪኢ ኣለና ኣብ ከተማ ዓዲ ግራት እዩ ዝርከብ እዚ ጋንታ እዚ ድማ፡፡

እዚ እንሪኦ ዘለና ህንፃ መፋለጢ ንሪኢ ኣለና ብዓብይ ማለት እዩ፡፡ ካብዚ መፋለጢ እዚ ናይ እንዳ ሞባይል መሸጢ ዕዳጋ ምኳኑ የመላክተና

ኣብዚ እንሪኦ ዘለና ድማ ባህላዊ ምግቢ ዝኮነ ኣብ ባህለዊ ኣሰራርሓ ዝተሰርሐ ፃሕሊ እናፈለሐ እናሃለወ ገና ከይወረደ እንዳሃለወ እንሪኢ ኣለና፡፡

እዚ ንሪኦ ዘለና እንስሳ ድማ ኣብ ዓይነታት አዕዋፍ ዝምደብ ብምፍጥነቱ ዝፍለጥ ብምህዳም ማለት እዩ እንፈልጦ እንስሳ እዪ ስሙ ድማ ትቅድም ይበሃል። ኣብ ምህዳም ዝፍለጥ እንስሳ እንትበርር ዘርኢ ምስሊ እዩ።